እዚ ኣብ ብሩር ሸሓነ ዝተቀረበ ብጎኒ ምስ እንጀራ ዝቐርብን ስጋ ኣብ ጻዕዳ ጻሕሊ ተቐሚጡ ኣሎ። ኣብ ቅድሚት ብሩር ማንካ ኮፍ ኢላ ኣላ። ጽባቐ ባህላዊ ምግቢ ኣብ ብርሃን ብንጹር ይርአ። እቲ ሕብሪ ብተፈጥሮኡ ንጽባቐ ናይቲ መግቢ ዘንጸባርቕ እዩ።

ኣብቲ ከባቢ ዝርከብ ናይ ፊልምን ሙዚቃን ዝካረ ድኳን ይመስል፡ ኣብ መንደቕ ድማ ሓያሎ ናይ ፊልም ፖስተራት ተለጢፎም ኣለዉ። ንመርዓ፣ ጥምቀትን ምልላይን እውን ኣገልግሎት ዲጄ ከም ዝህብ መወዓውዒታት ይሕብሩ። እዚ ኣዝዩ ህያውን ንጡፍን ይመስል።

ቤተክርስትያን ኣብ ብርሃን ጸሓይ ደው ኢላከም ኣብ እምኒ ዝተቐርጸ ዛንታ ምብስባስ ትበርቕ። ቀይሕ መሸጎሪታታ ነቲ መስተንክር ምስጢር መበቆላ ዘንጸባርቕ ይመስል፤ ኣብ ከባቢኣ ዘሎ ስቕታ ድማ ናይ ኣእምሮ ሰላም የመሓላልፍ።"

እዛ ጓል ኣነስተይቲ ሚዴል እናተወዳደረት ትርከብ። ከምኡ ድማ ዝተፈላለዩ ክዳውንቲን ጫማን እናፋለጠት ትርከብ። ኣብኡ ድማ ደያኑን ቡዙሓት ሰባትን እናተዓዘቡ ይርከቡ።

ፏፏቴ ቸሌኣንኳ ኣብ ሰሜን ኢትዮጵያ ክልል ትግራይ ዝርከብ መስተንክር ተፈጥሮኣዊ ፅባቐ እዩ። ካብቲ ቁልቁል ዝኣፉ ገደል ዝወርድ ጻዕዳ ማይ ንጽባቐን ዕቤትን ናይቲ ቦታ ምስክር እዩ። እቲ ስምዒት ትንፋስ ዝህብን ዝስሕብን እዩ።

ሓደ ሰብኣይ ዝተፈላለዩ ናይ ጽሬት ናውቲ ከም ስኮፓ ባልጃን ኣብ መንኵቡ ሒዙ ክኸይድ ዘርኢ እዩ። ነቲ ናይ ጽሬት ናውቲ ሒዙ ናብ ሓደ ቦታ ዝኸይድ ዘሎ ይመስል። ኣብ መዓልታዊ ህይወት ናይ ጻዕርን ትግሃትን ስምዒት ይፈጥር።

እዚ ዓራት እደተባሃለ ዝፅዋዕ እንትከውን ናይ ወድሰብ መደቀስ እንትከውን ካብ ዕንጨይቲ ዝሰራሕ ኮይኑ ከምኡ እውን ሰፋ ናይ ገዛ ኮይኑ ንከፍ መበል ዝጠቅም ናይ ገዛውቲ ኣቁሑ ይብሃል።

ምልኩዕ ፀሊም ሰሌዳ፣ ምልኩዓት ወናብርን ጠረጴዛን ከምኡውን ሰፊሕ ናብ መስትያት መስኮት ዘለዎ ክፍሊ ይርአ ኣሎ፡፡ ፅቡቕ ምምሃር ምስትምሃር ካብዚ ምምችቻው እዩ ዝጅምር፡፡

እዚ ባንዴራ ፈደራላዊት ዲሞክራስያዊት ሪፓብሊክ ኢትዮጵያ ኣርማ ዘርኢ እዩ። ድሕረ ባይታ ናይታ ባንዴራ ኣብ ቀጠልያን ቀይሕን ሕብሪ ዝተኸፋፈለ ኮይኑ፡ እቶም ሕብርታት ካብ ላዕሊ ጸጋም ናብ ታሕቲ የማን ብዳያጎናል ይጎዓዙ። እዚ ባንዴራ ንሓይልን ሃገራውነትን እትውክል ትመስል።

ካብቶም ንጥዕናና ጠቀምቲ ካብ ዝኮኑ ካብ ሕማማት ዝከላከሉ ንምግብነት ዝጠቅሙና ኣብ ኣብዛሓ ምግብና ንጥቀሞ ሓምለዋይ ዝኮነ እንታይ ይብሃል ሽሙ ?

ባህላዊ ምግቢ ኢትዮጵያ ይረአ። እቲ ምግቢ ካብ ባኒን ሽሮን (ስጋ ወይ ሽሮ) ዝቖመ እዩ። እቲ ባኒ ተጠቕሊሉ ወይ ተጠቕሊሉ ኣብ ጻዕዳ ጻሕሊ ይቕመጥ። እዚ ሽሮ ክኸውን ይኽእል። ኣብ ጎኒ እቲ ጻሕሊ ማንካ ይርአ፣ ከም ዝብላዕ ኣገባብ የመልክት።

ሓዱሽ ናይ በነናን ናይ ለሚንን ናይ ጣዕሚ ቃና ዘለዎ ብዝብል ዳንኬራ ዝበሃል መስተ ይፋለይ ኣሎ፡፡ እዚ መስተ ዝተፈላለየ ደስ ዝብል ሕብሪ ዘለዎ እዩ፡፡

እዚ ኣብ ሓደ ድኳን ዝርከቡ ቆጸርቲ ሽታታት ዘርኢ እዩ። እዞም ኣብ ሓደ ድኳን ዝተረከቡ ቆጸርቲ ሽቶታት፡ ብቀለም ዝተሸፈኑን ፅበቅ ዝጨኑን እዮም። ዝተፈላለየ ዋጋ ዘለዎም ዝተመርጹ ፍርያት ጽባቐ እዮም።

ኣበዚ ሓንቲ ጸሊም ቆርበት ዘለዋ ሰበይቲ ኣብ ብርካ ትሰርሕ ትመስል። ነዊሕን ሕብራዊን ክዳን ተኸዲና ኣላ። ጸጉራ ዝተጠምጠመን ብሕብራዊ ምልክትን መቐመጢ ጸጉርን ዝተሰለመን እዩ። ኣብ መንኵባ እውን ሕብራዊ ኣምባር ይርአ። ጽባቐ ጽንዓት/ሓይልን ባህልን ምርኣይ ዝስምዓካ ስምዒት ይሕዝ።

ኣብዚ ሓንቲ ናይ ዒላ ምዅዓት ማሽን ደው ኢላ ኣላ። ኣብ ደረቕ መሬት ምንጪ ህይወት ይኹዓት ኣሎ፤ ኣብ ንጹር ብርሃን ሰማይን ጽላሎት ኣግራብን ተስፋ ዝህብ እዩ።

እዚ ዓበይቲ ናይ ፅዕነት መካይን ኣብ ሓደ ናይ ህንጻ ቦታ ደው ኢለን ኣለዋ፣ እቲ ሓደ ብሳዕርን ሓመድን ዝመልአ እዩ። ነዊሕ ህንጻ ኣብ ህንጸት ዝርከብ ኮይኑ፡ኣብ ዙርያኡ ብሓጺን ዝተሰርሐ ስካፎልድ ተተኺሉ ኣሎ። ብርሃን መዓልቲ ሓያል እዩ፣ ኣየር ንጹር እዩ።

እዚ ሓድሽ ኣስፋልት ኣብቲ ጽርግያ ብኣራንሺ ዝሕብሩ መሳርሒታት ይስራሕ ኣሎ፤ ብድሕሪኡ ዓበይቲ መካይን ደው ኢለን ኣለዋ። ብሰማይ ዝበርህ ናይ ህንጻ ቦታ'ዩ። ኣብ ከባቢኡ ዘሎ ሽፋን ኣግራብን ንጹር ሰማይን ብብርሃን ይርአ ኣሎ።

ባህላዊ መደብ ቤት ትምህርቲ ብብዝሒ ህጻናት ዝሳተፍዎ፣ እቲ ትርኢት ኣብ መረባ ቤት ትምህርቲ ዝተቐመጠ ኮይኑ፡ ኣብ ድሕሪት ህንጻታት ክፍልታትን ኣግራብን ኣሎ። ህያውን ባህ ዘብልን ናይቲ ኣብ ግዜ ቁልዕነት ዝነበረ ሓጐስን ባህልን ማሕበራዊ ምትእስሳርን የዘኻኽር።

ሓደ ፀሊም ሸሚዝ ዝተኸደነ ሰብ ካብ ደረቱ ንላዕሊ ገፁ መሊሱ ይርአ ኣሎ፡፡ ርእሱ ክንርእዮ ዝተደለየ እዩ ዝመስል፡፡ ርእሱ ግን ካብ ናይ ኣፍሪካውያን ዝተፈለየ ኣይኮነንን፡፡ ናይ ጨጉሩ ታይል እውን ልሙድ እዩ፡፡

እዚ ኣብ መሬት ብጽፉፍ ዝተዘርግሑ ርብዒ ቅርጽታት፡ ቡናውን ቀይሕን ዝተቐብኡዓበይቲ መልክዕ ዘለዎም ሲሚንቶ እዮም።። ኣብ ልዕሊኦም ቅርጺ ኣለዎም፣ ንጽርግያታት ንምስራሕ ድማ ይጥቀሙ።

ናይ ቀዳም ሜላ ኣተሓራርሳ ብጣዕሚ መድከሚ ዝኮነ እንሓረሰ እዩ ዘሎ። ትግራይ ዓድና ካብ ዝኒሀቶ ዕንኪሊል ወፂኣስ ናብ ኢንዳስትሪ ሕርሻ ዘጊራ ዶ ክንርኢ ንከውን።

ኣብ ሓደ ናይ ገጠር መንደር ሰብኣይን ሰበይትን ዝመስሉ ምስ ሽዱሽተ ቆልዑ ፎቶ ተላዒሎም ኣለዉ፡፡ ኩሎም ጫማ ዝብሃል የብሎምን፡፡ ግን ክዳኖም ንፁህ እዩ፡፡ ደስ በሃልቲ ከዓ እዮም፡፡

ዝተፈላለየ ሕብሪ ዘለዎ ናይ ፋይልን ዶክመንትን መቐመጢ ሓቋፊ ንርኢ ኣለና፡፡ እዞም ሕብራዊ ሓቖፍቲ ፋይላት ብቐሊሉ ኣብ ትኽኽለኛ ቦትኦም ክንረኽቦምን ክነቕምጦምን ይሕግዙ፡፡

ሞስሊም ደቂ ኣነስትዮ ኣብ ዝኾነ ኣደባባይ ተኣኪበን እኔዋ፡፡ እዘን ደቂ ኣነስትዮ ብሕጃብአንን ብዛዝአንን ተኸተልቲ እምነት ምስልምና ምዃነን ብቐሊሉ ዝፍለጣ እየን፡፡

ሓንቲ ጓል ኣንስተይቲ ባህላዊ ክዳን ሃራሪ ተኸዲና ትርአ። ክዳና ንጣር ዘለዎ ኮይኑ፡ ቀጠልያ፡ ቀይሕን ሐምላይን ሕብሪ ዘለዎን ጽቡቕ ጥልፊ ዘለዎን እዩ። ብድሕሪት ድማ ብባህላዊ ናውቲ ሃራሪ ዝተሸለመ ክፍሊ ይርአ።

ክልተ ተመሳሰልቲ ዎኪ-ቶኪታት ዝሓዘ ስብስብ፣ ክልተ ንመራኸቢ ዝኸውን ተንቀሳቐስቲ ሬድዮታት እየን፡ ንስራሕ ድሉዋት፡ ብመልክዕ ዘመናውያን። ጽምዲ ናይ ሚድላንድ ዎኪ-ቶኪንን ውዕኢት ናይ ዓለም ስልጣነ ምዃኑ ይሕብር።

ኣብዚ ዝርአ ቅዲ ጸጉሪ ርእሲ እዩ። ብጸጋም እቲ ጸጉሪ ብኢድ ኣብ ቦታኡ ተታሒዙ ብጥንቃቐ ቅርጺ ክወሃቦ እንከሎ፡ ብየማን ድማ ብቐለቤትን መስመራትን ብዝተዋደደ ኣገባብ ተሰሪሑ ይርከብ። እቶም ቅርጽታት ብትኽክል ዝተስተኻኸሉን ብንጹርን ብውቁብን ኣገባብ ዝተሰርሑን እዮም።

ዝተፈላለየ ሕብሪ ዝተኸደኑ ዕጡቓት ይርአዩ ኣለዉ፡፡ እዞም ዕጡቋት ፍሉጥ መፍለዪ ክዳን ዘይብሎም ብምዃኖም ናይ መን ወገን ሰራዊት ከምዝኾኑ ብንፁር ኣይፍለጡን፡፡

ጽዑቕ ሰብኣዊ ሓገዝ ዝዕድል ማእከል ወይ ሕክምናዊ ክሊኒክ ይመስል፣ ሰባት ተሰሪዖም ይራኣዩ ኣለው፡፡ ናይ ተስፋን ትጽቢትን ስምዒት ፣ሰባት ኣብቲ መደበር ረድኤት ኣገልግሎት ክረኽቡ ይጽበዩን፡ እዚ ድማ ኣብ ቅልውላው ሓገዝ ከምዘድሊ ዘርኢ እዩ።

ምልክት ቤት ፅሕፈት ቱሪዝም ኣኽሱም ይረአ ኣሎ። ከባቢኡ ብቀጠልያ ኣግራብን ተኽልታትን ዝተመልአ ኮይኑ ተፈጥሮኣዊ ጽባቐ ዝመልኦ ቦታ ዘርኢ እዩ። ዝናብ ዝዘንበሉ ኩነታት ኣየር ዘዘኻኽር ቦታ፡ ተፈጥሮኣዊ ቅሳነትን ጽባቐን ዘለዎ ቦታ።

ኣብ ቀሊልን ተፈጥሮኣውን ናይ ክፍሊ ሃዋህው፡ መምህር ነቶም ተማሃሮ ብኢዱ ብምምልካት ይመርሖም። ተማሃሮ ኣብ ዕንጨይቲ ዝተሰርሑ መንበር ኮፍ ኢሎም ብትኹረት ይሰምዑ፣ እቲ ቦታ ድማ ግብራዊን መምሃሪን ሃዋህው ዘንጸባርቕ እዩ።

እዚ ብኢድ ዝሕዙ መሳርሒታት ጽባቐ ብሕብሮም ዝሰፍሕ ጽባቐ ዘርእዩ እዮም። ብጸጋም፡ ሳጹናት ሕብሪ ብዝተወደበ ቅርጺ ዝተዘርግሑ ክኾኑ ከለዉ፡ ብየማን ድማ መሳርሒ መሰረት ብንጹር ይረአ።

እታ ሰበይቲ ባህላዊ ክዳን ተኸዲና ብኢዳ (ኣብ ስፒንደል) ጡጥ ክትሽርሽር ትረአ። ባህላዊ ቅርስታት እታ ሃገር እዩ። እታ ጓል ኣንስተይቲ እትኽደኖ ክዳውንትን ተኸዲናቶ ዘላ ስካርፍን ንባህላዊ ኣከዳድና ኢትዮጵያ ዘንጸባርቕ እዩ።

መቄዶንያ ዝብሃል ናይ ፅጉማት መሐብሐቢ ማእከል ምስ ናይ ሃይማኖት ጉባኤ ተቋማት ብሓባር ብምዃን ናይ ፀሎት መርሃ ግብሪ ንሕዳር 22/2017 ከምዘዳለወ ዝነግር ናይ ሃይማኖት ጉባኤ ዝለጠፎ መፋለጢ እዩ፡፡ እዚ ፕሮግራም ፕሮፓጋንዳ ዶ ኣይመሰለን፡፡

ተመሃሮ ኣብ ዘይምችዉ ቦታ ተጨናኒቖም ይመሃሩ ኣለዉ፡፡ እቲ ዘለውዎ ክፍሊ እውን ንምምሃር ዝምቹ ኣይኮነን፡፡ የሕዝን፡፡ እዚ ሽግር ኣብ ገለ ከባብታት ገና ኣይተቐረፈን ዘሎ፡፡

ክቡብ ዕንጨይቲ ዝተሰርሐ ተንጠልጣሊ ላምባ እዩ። እቲ ላምባ ካብ ሓያሎ ቁርጽራጽ ዕንጨይቲ ዝተሰርሐ ኮይኑ ኣብ ውሽጡ ኣምፑል ኣለዎ። ውዑይን ዘመናውን ስልማት ገዛ እዩ፡፡

ኣብ ናይ ማእኸል ፅርጊያ ደስ ዝብል ናይ ዕንበባ እፅዋት እኒሀ፡፡ ኣተኻኽልኡ ግን ደስ ኣይበለንን፡፡ ኣብኡ ናብኡ ኮይኑ ዝፀዓቐ እዩ ዝኒሀ፡፡

እዚ ተኽሊ ናይ ማንጐ ተኽሊ እዩ፡፡ ማንጐ ልምሉምን ዕሙርን ቆፅሊ ዘለዎ እዩ፡፡ እዚ ተኽሊ ክልተ ረብሓ ኣለዎ፡፡ ሓደ መፅለሊ ይኸውን፡፡ ካልኣይ ድማ ዝብላዕ ፍረ ይህብ፡፡

ቴሌቪዥን ትግራይ ስቱድዮ ዜና ስፖርት ዜና እንትመሓላለፍ የርኢ። ኣብ ድሕሪት ስእሊ ዘለዎ ሰማያዊ ስክሪን ይርአ፤ ኣብ ልዕሊኡ ድማ ምስልታት ዝተፈላለዩ ስፖርታት ከም ጉያን ቅድድም ብሽክለታን ኣሎ። ናይ ሓበሬታን ትኹረትን ስምዒት ይፈጥር።

ናይ ሸቀጣ ሸቀጥ ድካን ከም ዘይቲ፣ ኦሞ ፣ ፈሳሲ ሳሙና፣ መሽረፈትን ካልኦትን ኮይኖም ኣብ ጣውላ ተቀሚጡ ኣሎ። ቆርቆሮ ቸንዳ ተከዲኑ ኣብ መዳበሪያ ዝሽየጥ ተቀሚጡ ዘሎ እንታይ እዩ?

እዚ ሓያል ናይ ጽዕነት መኪና ዘርኢ እዩ። ቀጠልያ ሕብሪ ዝተለኽየት፡ ንስራሕ ኮንክሪት ዝኸውን ተንቀሳቓሲ ቅልጽም ዝተተሓሓዘላ እያ። እቲ ብንጹር ዝተጻሕፈ ናይ ኮንክሪት ፓምፕ ዝብል ሓይሊ ስራሕ ዝገልጽ እዩ።

ኣብዚ ጫካ ኣብ ዝርከብ ሓምላይ ሳዕሪ ዝበዝሖ ሜዳ ዝተቖርጹ ኣግራብ ኮፍ ኢሎም ተራእዮም። ገለ ኣግራብ ካብ መሰረት ተቖሪጹ ኣብ መሬት ወዲቁ ኣሎ። እዚ ኣብ ጫካ ተቖሪጾም ኣብ መሬት ዝተዘርግሑ ኣግራብ፡ ድምጺ ጥፍኣት ኣብ ስቕታ ተፈጥሮ የቃልሕ።

ናይ አዲስ አበባ ማይን ፈሳሲን በዓል ስልጣን አራዳ ቅርንጫፍ ፅ/ቤት ዝብል ፅሑፍ ብፃዕዳ ኮይኑ አብ ዕንቋይ ሕብሪ ድሕረ ባይታ ብታፔላ ተፃሒፉ ይርከብ፡፡ እዚ ፅሕፈት ቤት ሰማያዊ ሕብሪ ዝተቀብአ ናይ በሪ ሓፂን አለዎ፡፡ እዋይ ክሰፍሕ ፅ/ቤት!

እዚ ግዕዝም ዝበሃል ምግቢ እዩ፡፡ ኣብ ብሄረ-ሰብ ሳሆ እዚ ምግቢ ኣብ በዓል መስቀል ይቐርብ፡፡ እዚ ምግቡ ናይ ሽትኡ መዓዛ ዝእውድ እዩ፡፡

ናይ ደረቕን ፈሳስን ፅዕነት ከበድቲ መኪና ይርአያ ኣለዋ፡፡ እዘን መኻይን ግዙፍ ፅዕነታት ካብን ናብን ብምጒዕዓዝ እፎይታ ዝፈጥራ ውፅኢት ጥበብ ደቂ ሰብ እየን፡፡

ሃብታም ባህሊ፡ ስነ-ጥበብን ልምድን ኢትዮጵያ ዘንጸባርቕ ፣እቶም ኣቑሑት ብዘመናዊ ኣገባብ እኳ እንተቐረቡ፡ ብጥንታዊ ስነ-ጥበባዊ ስርሓት ዝቐርቡ ምዃኖም ግን ብባህሊ ናይ ሓበን ስምዒት ይፈጥር። ብቐንዱ ንስነ-ስርዓት ቡን ዝውዕሉ ባህላዊ ኣቑሑት ኢትዮጵያ ይረኣዩ ኣለው።

መቑፀርያታት ንመሸጣ ቀሪቦም ኣለዉ፡፡ መቑፀርያ ናይ ፀሎት መግበሪ መሳርሒ እዩ፡፡ ንመነኮሳትን ናብ ቤተ ክርስቲያን ንዝቐረቡ ሽማግለታትን መቑፀርያ ግርማ እዩ ዝውስኸሎም፡፡

አሰይ ደስ በሃልቲ መስቀል! ቡዙሓት ዝተፈላለየ ቅርፂ ዘለዎም ወርቃማ መስቀላት አብ ዕንቋይ ሕብሪ ድሕረ ገፅ ይርከቡ፡፡ አብ ወሰን ከዓ ብዙሓት ወርቃማታትን ስእሊ ናይ መላእክትን ይርከቡዎም፡፡

እዚ ዝተዳለወ ናይ ከተማ ዕዳጋ ከባቢ ዘርኢ እዩ። እዚ ብብዙሕ ሰሌዳታት ዝተሰለመ ናይ ከተማ ዕዳጋ፡ ብመካይንን ታክሲን ዝተመልአ ጽዑቕ ቦታ እዩ። ኣብቲ ከባቢ ብዝሒ ትካላት ንግዲን ዝተዳለወ ኩነታት ዕዳጋን ይርአ።

እዚ ካብ እምኒ ዝተሰርሐን ብቀጠልያ ማዕጾ ዝተሸፈነን ባህላዊ ህንጻ ዘርኢ እዩ። ብጽባቐ ዝደምቕ ቀይሕ መስኮት ዘለዎ። ኣብ ላዕሊ መንደቕ እምኒ፡ ኣብ ታሕቲ ድማ ቀጠልያ ሳዕሪ ዘህድእ ስቕታ ዝፈጥር ምስሊ እዩ።

ኣብዚ ቀጠልያ ድሕረ ባይታ ዝተጻሕፈ ባህላዊ መምርሒ ጽባቐ፡ ድሙቕ ኣራንሺ ዝተቐብአ ዘውድን ኣብ ትሕቲኡ ብርጭቆ ጸባን ዘለዎ፡ ብንጹር ይርአ። ተፈጥሮኣዊ ጽባቐን ጥዕናን ኣብ ሓደ ምስሊ ይረአ ኣሎ።

እዋይ አሕዋተይ ብጣዕሚ ከፊኡኩም! ቡዙሓት ተፈናቀል ዝኮኑ ሰባት አብ እስፓልት መንገዲ ሰላማዊ ሰልፊ ወፂኦም ይርከቡ፡፡ እምድሕር ደአ ብዘይ ረዳእታ ፀኒሖም ናብ ዝከፍአ ሂወት ይከዱ ከም ዘለው ብዜና አፍሊጡ፡፡

ዓባይ ብጫ ኳዕቲት ዶዘር (ኮቤልኮ ዝብል ምልክት ዘለዋ) ኣብ ማእከል ኵምራ ጓሓፍ መካይን፡ ንሓንቲ ዝተሰብረት ቀያሕ ናይ ጽዕነት መኪና ብሓያል ቅልጽማ ሒዛ ክትረአ ትረአ። እዚ ሓያልን ናይ ጥፍኣት ወይ ዕንወት ስምዒት ዘመሓላልፍ እዩ።

ኣብዚ ኣብ ቅድሚ ኤቲኤም ደው ኢሉ ብኣጻብዕቱ ናብቲ ስክሪን እናኣመልከተ ሰበይቲ ትረአ ኣላ። ብኣንጻሩ ብተሌፎን እውን ትራረብ ኣላ። እዚ ቴክኖሎጅን መዓልታዊ ህይወትን ኣብ ሓደ ምስሊ ተደሚሩ ይርከብ።

ኣብ ኣክሱም ኢትዮጵያ ዝተረኽበ ጥንታዊ ካብ ሓደ ዓቢ ብሎኮ እምኒ ዝተቐርጸ ኮይኑ፤ ኣብ ድሕሪት ቁጥቋጥን ቀሊል ህንጻን ኣሎ። እዞም ኣኽሱም ሓወልቲ ካብ ጥንታዊ ንግስነት ኣኽሱማውያን እዮም። መብዛሕትኡ ግዜ ከም ምልክት ቀብሪ ይጥቀሙ ነበሩ።

ዘመናዊትን ክልተ ዕላማ ዘለዋን ኤሌክትሪክ ብሽክለታ፡ ስምዒት ናጽነትን ቅሳነትን ዘንጸባርቕ እያ። ብቋንቋ ኣምሓርኛ "ኤሌክትሪክ ብሽክለታ" ማለት ናብ ተፈጥሮ ንምውፃእ ወይ ድማ ካብ ጫውጫውታ ከተማ ርሒቕካ መዓልታዊ ንመጓዓዝያ ዝምችው ብሽክለታ የመልክት።

ኣብ ናይ ቤተ ክርስቲያን ቅኔ ማህሌት ክፍሊ ሓደ ዝጠምጠሙ ካህን ይርአዩ ኣለዉ፡፡ ኣብ ቅድሚኦም ድማ ናይ ቤተ ክርስቲያን ከበሮታት እኔዉ፡፡ እዞም ንዋየ ቅድሳት እቲ ክፍሊ ቅኔ ማህሌት ምዃኑ ዝሕብሩልና እዮም፡፡

ኣብ ኢትዮጵያ ክልል ትግራይ ከተማ ነጋሽ ዝርከብ ታሪኻዊ መስጊድ ኣልናጃሺ ኣብ ውሽጢ ቀጽሩ ሓምለዋይ ጎቦ ዘለዎም መቓብራት ንጉስ ነጋሽን 15 ብጾት ነቢይን ዝሓዘ እዩ። እቲ ቦታ ታሪኻውን መንፈሳውን ሰላማዊ ስምዒት ዘንጸባርቕ እዩ!

ኣብዚ ትኩሳት ዝበሃል ናይ እቲ ውሩይ ደራሲ ስብሓት ገብረእግዚኣብሄር መፅሓፍ ይርአ ኣሎ፡፡ እዚ መፅሓፍ ናይ ስነ ምግባር ጥሕሰት ዝርአየሉ እዩ፡፡ ከም ኣነ ምንባቡ ጠቓሚ ኣይኮነን፡፡

ቅርሲ ዓለም ሓወልትታት ኣክሱም ብርክት ዝበሉ ተኣከብቲ ፈስቲቫል ከብዕሉ የርኢ። እቶም ተኣከብቲ ዝበዝሑ ጻዕዳ ባህላዊ ክዳን ዝተኸድኑ ኮይኖም፡ ገሊኦም ድማ ጽላል ተሰኪሞም ይረኣዩ። እዚ ብዙሕን ዝተኣከበን ህዝቢ ናይ ሓድነትን መንፈሳውነትን ስምዒት ይፈጥር።

ሰባት ኣብ ዝተዓጽደ ግራት ኣብ ጎኒ ጻዕዳ መሸማዕ ደው ኢሎም ወይ ኮፍ ኢሎም ይረኣዩ። ኣብ ድሕሪት እውን ኵምራ ሓሰር ኣሎ። እዚ ድማ ዕዮ ቀውዒ፡ ጻዕርን ስምዒት ዕግበትን ዘንጸባርቕ እዩ።

ስነ-ስርዓት ዋዜማ ልደት) ኢትዮጵያ ኦርቶዶክስ ተዋህዶ ቤተክርስትያን ኣብ ኣዲስ ኣበባ ቦሌ ደብረሳሌም መድሃኔኣለም ፣ እዚ ስነ-ስርዓት ንልደት ጐይታና ኢየሱስ ክርስቶስ ንምዝካር ዝኽበር ኮይኑ ምእመናን ነቲ መስተንክር ትርኢት ክዕዘቡ ከለዉ ዓሚቝ ስምዒት መንፈሳውነትን ሰላምን የስተማቕሩ።

እዞም ኩዕሾ ተፃወቲ ተሰሊፎም ዘለዉ ይመስሉ መልከዖም ድማ ናይ ዝተፈላለዩ ሓገራት ዜጋ እዮም ዝመስሉ ካብኣቶም ገለ ኮርያን ቻይናን ዘለውዎም ይመስሉ ።

ጸቢብን ተጠውዮ ዝኸድ ጽርግያ ኮይኑ፡ ብኽልቲኡ ሸነኽ ብመንደቕ እምኒ ዝተኸበበ እዩ። እቲ መንገዲ ብእምኒ ዝተጸረገ ኮይኑ፡ ብጸጋም ሓደ ዓቢይ ኦም ይርአ። ኣብ ድሕሪት ድማ ኣረጊት ዝመስሉ ህንጻታት ኣለዉ። እዚ ታሪኻውን ርጉእን ቅርሲ የርኢ።

እዚ ክልተ ደርቢ ህንጻ ኮይኑ፡ ኣብ ላዕለዋይ ደረጃ ሰማያዊ ናሕሲ ብኮርጌትድ ሓጺን ዝተሰርሐ እዩ። ኣብ ክልቲኡ ደርቢ ዝርከቡ መስኮታት ብሓጺን ዝተሓለዉ እዮም። እዚ ምስሊ እዚ ናይ ትርፊ ግዜን ማሕበራዊ ምትእስሳርን ስምዒት ይህበኒ።

ናይ ቦክሲንግ ጸወታ ወይ ተመሳሳሊ ስፖርታዊ ውድድር ዝገልጽ ፣ ክልተ ሰባት ኣብ ሑጻ ዝመልኦ ሜዳ ኣብ ዝተዳለወ ቀለቤት ክወዳደሩ ይረኣዩ፤ ነቲ ጸወታ ብታሕጓስ ይዕዘብዎ። እቲ ሃዋህው ጸዓትን ስምዒትን ዝመልኦ እዩ። ናይ ኣድናቖትን ፍናንን ስምዒት የለዓዕል።

ዝተሓዝአ ለምለም ሰውሒ ይርአ ኣሎ፡፡ እዚ ሰውፊ ነቲ ገፀ ምድሪ ፅቡቕ መልክዕ ፈጢሩሉ ኣሎ፡፡ ኣብ ከምዚ ዝኣምሰለ ቦታ ምውዓል ዘሕጉስ እዩ፡፡

ሰማያዊ መኽደን ዘለዎ ሃይላንድ ማይ፣ ኣብ ድሕሪት ድማ ሓምለዋይ ተኽልታትን ኣግራብን ዘለዎ ጽቡቕ ተፈጥሮኣዊ ምድላው ኣሎ። ኣዕዋፍ ኣብ ላዕሊ ይነፍራ ከምዘለዋ ብየማን ድማ "ፎረስት ውሃ" ዝብል ናይ ኣምሓርኛ ጽሑፍ ኣሎ። እዚ ተፈጥሮኣዊ ሰላምን ንጽህናን ዘርኢ እዩ።

ሓንቲ ርእሳ ዝተቆነነት፣ ኣብ ርእሳ ሰቲ ዝኣሰረት፣ ኣብ እዝና ኩትቻ ዘንጠልጠለት ሰበይቲ ትርአ ኣላ፡፡ እዚኣ ሰበይቲ ኣብ ከባቢ ሃገረ-ሰብ ዘላ እያ፡፡ ሃገረሰብ ፀርፊ ዘምስልዎ ኣለዉ፡፡ ናይ ሰብ ሃገር ዝብል ትርጉም ዘለዎ ምዃኑ ኣይርድኡን፡፡

ብዙሕ ደርቢ ዘለዎ ኣብ ኣፍደገ እቲ ህንጻ ቅርጺ ቅስትን ዘለዎ ምልክት ይርአ። እቲ መእተዊ ሰፊሕን ጽሩይን መንገዲ ናብቲ ህንጻ ይወስድ። ኣብ ክልቲኡ ሸነኽ ጽርግያ ንኣሽቱ ኣግራብ ተተኺሎም ኣለዉ። እቲ ቦታ ኣዝዩ ዓቢን ብስርዓት ዝተወደበን ይመስል።

እዚ ኣዝዩ ቅዲ ዘለዎን ንብሩህን ጽምዲ ሸኾና ደቂ ኣንስትዮ እዩ! እቲ ጫማ ጸሊም ሕብሪ ዘለዎ ኮይኑ፡ ከባቢ ጫማ ድማ ዘመናዊ ርብዒ ቅርጺ ኣለዎ። ንፍሉይ ፍጻመ ወይ ናይ በዓል ድግስ ፍጹም ዝኾነ መስተንክርን ፋሽንን ጫማ እዩ፡፡

ካብ ሓፂን መፂን ዝተሰርሐ ናይ ገዛ ናውቲ ይርአ ኣሎ፡፡ እኒ ፈርኔሎ፣ ጥስቲ፣ እቶን፣ መንከሽከሽ፣ መኽደን መጐጐ ኣብኡ ኣለዉ፡፡ እዚኦም ኩሎም ንገዛ ኣገደስቲ እዮም፡፡

ሓንቲ ሓመደዋይን ፃዕዳን ሕብሪ ዝተከደነት ሰበይቲ ቅጫ ዒልቦ አብ መቅሎ ሰንኪታ እንዳገልበጠት አብ ጥቃ ብእምኒን ጭቃን ዝተነደቀ መንድቅ ትርከብ፡፡ እዋይ እቲ ቅጫ ምፅባቁ ቀይሕ!

ፍሉጥ ኢትዮጵያዊ ድምጻዊ ዓሊ ቢራን፣ ጸሊም ቆቢዕን ጸሊም ክዳንን ተኸዲኑ ፍሽኽ ክብል ይርአ። ብባህልን ቋንቋን ኦሮሞ ብኹርዓት ዝፍለጥ፤ ብዝተፈላለየ ቋንቋታት ዝደረፈን ንብዙሓት መንእሰያት ወለዶታት ኣነቓቒሑን እዩ። ንሙዚቃ ናይ ኣኽብሮትን ኣድናቖትን ስምዒት ይፈጥር።

እዞም ጳጳስ እዚኦም ናይ ኦትርተዶክስ ተዋክዶ መራሒ ወይ እዮም ። ኣብ ትግራይ ይርከቡ። እዞም ጳጳስ እዚኦም ተከዲኖሞ ዘለወ ክዳን ፀሊም እንትከውን ሒዞሞ ዘለዉ ድማ መስቀል ይባሃል።

ኣናናስን ናእ ኣናናስ ፅሟቕን ይርአዩ ኣለዉ፡፡ ኣናናስ ምቑር ናይ ፍረ ዓሌት ምዃኑ ይንገር፡፡ ኣነ ግን ብምስሊ እምበር ብኣካል ኣይረአኽዎን፡፡ ኣይጠዓምኹዎን፡፡

ካብ ብሩር ዝተሰርሑ ዝመስሉ ዝብጦን ጐባጉብን ዝበሃሉ መጋየፅታት ይርአዩ ኣለዉ፡፡ እዞም መጋየፅታት ጥንተ ክብርናን ጥበብናን ዝገልፁ እዮም፡፡ ፍሉይ መልክዕና እውን እዮም፡፡

ጽዑቕ ማእከል ከተማ እዩ ዘርኢ። ኣብ ቅድሚ ሓደ ክቢ ህንጻ እምኒ ብዙሕ ህዝቢ ተኣኪቡ ይርአ። ኣብ ከባቢኡ ዘሎ መሬት ደረቕን ሓመድ ዝመልኦን ኮይኑ፡ እቲ ከባቢ ድማ ጽዑቕን ዕሙርን ቦታ እዩ። ህያው ማሕበረሰባዊ መንፈስን ናይ ተስፋ ስምዒት እዩ።

ብእምኒን ስሚንቶን ዝተነደቀ ቦታ አርባዕተ አንጎሎ ዘለዎ እምኒ ክልተ ተደርዳሪ ዘለዎ አብቲ ሳዕሪ ዘለዎ ቦታ ተቀሚጡ ይርከብ፡፡ እዛ ተደርዳሪት እምኒ ብጣዕሚ እያ ትገርም፡፡

መደረ ዝህብ ሰብ፣ እቲ ሰብ ኣብ ሓደ መድረኽ ደው ኢሉ፡ ማይክሮፎን ኣብ ቅድሚኡ ተሰሪዑ፡ መደረ ይህብ ኣሎ። ብሓፈሻ ኣብ መድረኽ ዋዕላ ስነ-ቑጠባ መደረ ዝቐርበሉ ህዝባዊ ፍጻመ ዝገልጽ እዩ።

ኣብ ዝኾነ ክፍሊ ናይ ከተማ ህዝቢ ተኣኪቡ ደመራ ናይ ምቅፃል ስነ ስርዓት የካይድ ኣሎ፡፡ ድምቕ ዝበለ በዓል እዩ ዝኔሀ፡፡ ሰባት ነቲ ምሸት ብጥዋፍ ኣድሚቖሞ እኔዉ፡፡

ደስ ዝብል ገፀ ምድሪ ይርአ ኣሎ፡፡ እቲ ምድሪ ምስ ልምላሜኡን ምስቲ ናይ ሰማይ ሕብርን ተደሚሩ ደስ ዝብል መልክዕ ፈጢሩ ይርአ ኣሎ፡፡

ንመሸጣ ቀመማትን መቐመጢን ዝኸውን ቦርድ። ኣብቲ ሰሌዳ ምልክታ እተፈላለየ ሕብራዊ ቀመማትን በርበረን ኣሕምልትን ተቐሪጹ ኣሎ። ንናይ ከባቢ ምግቢ ትርኢት፣ ምንቅስቓስ ዕዳጋን ፍረሽነት ተፈጥሮኣዊ ፍርያትን ዘንጸባርቕ እዩ።

ሓደ ናብ ሚያ ዝቐረበ ኣብ ድሕሪት ሓምላይ ቦታ ምስ ጽባቐ ዘለዎ ሳዕሪ ይርአ። ኣብ ቅድሚኡ “DW International” ዝብል ናይ ፅሑፍ ምልክት ኣብ ልዕሊኡ ይርአ። ናይ ክብርን ብልሕን ስምዒትን ይፈጥር።

ውዑይን ምሕዝነታዊን ናይ ጎደና ትርኢት ይርአ። ክልተ ሰብኡት ኣብ ሓደ ብኮብልስቶን ዝተሰርሐ ጎደና ደው ኢሎም ብሓጎስ ሰላምታ ክለዋወጡ ወይ ክዕልሉ ይረኣዩ። ኩሉ ነቲ ኣወንታዊን ባህ ዘብልን መዳያት መዓልታዊ ህይወት ብጽቡቕ ዘንጸባርቕ እዩ፡፡

እዚ ቤተ ክርስቲያን ኣብ ከይዲ ህንፀት ዘሎ እዩ ዝመስል፡፡ ምስቲ ስራሕ ዘራኽብ ጉዳይ ዘለዎም ዝመስሉ ሰባት ይርአዩ ኣለዉ፡፡ ኣብ ቤተ ክርስቲያን ነፃ ግልጋሎት ምሃብ ደስ በሃሊ እዩ፡፡

አይ አሕዋተይ! ብርክት ዝበሉ መናእሰይ ጠጠው ኢሎም ይርከቡ፡፡ ሓደ ካብአቶም ፃዕዳ ከናቲራን ሸሪጥ ብቁልፊ ጉርዲ ገይሩ ተከዲኑን በትሪ ከዓ አብ ኢዱ ሒዙ ይርከብ፡፡ እዚ ናይ ራያ አከዳድና ባህሊ እዩ፡፡

እዚ ኣብ ዝርአ ዘሎ ጽቡቕ ጌሩ ዝተሰርሐ ናይ ፀጉሪ ኣርቴፍሻል ቅዲ ጸጉሪ እዩ፣ እቶም ፀጉሪ ኣርቴፍሻል ብጽፉፍን ብጥንቃቐን ዝተሰርሑ እዮም። እዚ ቅዲ ጸጉሪ ጽቡቕን ስነ-ጥበባዊን ስምዒት ይህብ።

ኣብ ማእከል ልሙዕ ተኽልታት ክሪአካ ብጣዕሚ ዘፍርሕ ዝብኢ ካብቲ ጫካ ንደገ ይጥምት ኣሎ። ብቀጠልያ ቆጽልን ቁጥቋጥን ዝተኸበበ ኮይኑ፤ ቆርበት ዝብኢ ተፈጥሮኣዊ ነጠብጣብ ኣለዎ። ስሚዒቱ ዘገርምን ናይቲ እንስሳ ዘገዳም ዘንጸባርቕን እዩ።

ኣብ ሰሜን ኢትዮጵያ ክልል ትግራይ ዝርከብ ቅርጺ ኣንበሳ ዘለዎ እምባ ያሃ ትንፋስ ዝህብ ትርኢት የቕርብ። እቲ እምባ ከም ኣንበሳ ቅርጺ ዘለዎ ኮይኑ፡ ቀጠልያ ቁጥቋጥን ኣትክልትን ንቁልቁለቱ ይሽፍኖ። እቲ ሃዋህው ስሕበትን መሳጥን እዩ።

ኣብ ኢትዮጵያ ክልል ትግራይ ዝርከብ ፍሉጥ ገዳም ጉንዳጉንዶ ማርያም ዘርኢ እዩ። ንምብጻሕ ኣብ ኣጸጋሚ ቦታ ዝርከብ እኳ እንተኾነ፡ ኣብቲ ከባቢ ካብቶም ዝዓበዩን ታሪኻውያንን ገዳማት ሓደ እዩ።

እዚ ጽቡቕ ዝተሰፍየ ክዳንን ቆቢዕን ዝለበሰ ሰብኣይ ደው ኢሉ ኣሎ። ኣብ ክሳዱ መለለዪ መንነት ኣለዎ፡ ኣብ ክዳኑ ድማ ባጅ ተኣሲሩ ኣሎ። እቲ ትርኢት ኣብ ውሽጢ ገዛ'ዩ፡ ካልኦት ሰባት ድማ ኣብ ድሕሪት ኣለዉ።

ኣብዚ ትሕቲ ጽሩይ ሰማይ ብተፈጥሮ ዝተሸፈነ ዓቢ እምባ ይረአ። እቲ እምባ ብንኣሽቱ ኣግራብን ኣብ ላዕሊ ሓምላይ ኣትክልትን ዝተሸፈነ ኮይኑ፡ኣብ መሬት ድማ ቅርጺ ኣኻውሕ ብንጹር ይርአ ኣሎ። ኣብ ትሕቲ ንጹር ሰማይ ዝተሰቕለ፡ብቐጠልያ ኣግራብ ዝተሰለመ እምባ፡ብዛዕባ ተፈጥሮኣዊ ጽባቐ ይዛረብ።

እዚ ብሰብን ኣውቶቡሳትን ታክሲታትን ኣዝዩ ዝተጨናነቐ ቦታ እዩ፡፡ ኣብዚ ሃይገር ዝበሃላ ናይ ከተማ ኣውቶቡስ ብበዝሒ ይርአያ ኣለዋ፡፡ በዚአን ድማ እዚ ከተማ ኣዲስ ኣበባ ምዃኑ ንግምት፡፡

ኣብ መደርደሪ ዝተሰርዐ ዘይቲ ከንፈር ወይ ከዓ ቻኘስቲክ ኣሎ። ኣራንሺን ሮዝን ሕብሪ ዘለዎም ኮይኖም፡ ገሊኦም ፐፐርሚንት ሕብሪ ዘለዎም ፣ኣብ ጎኑ ድማ ፓውደር ወይ ተመሳሳሊ ነገር ዝሓዘ መትሓዚ ኣሎ። እዚ ፅባቐን ክንክን ንደጋዊ ኣካል ይገልፅ፡፡

እዚ ሕብራዊ መሳርሒታት ስነ-ጥበብ ዘርኢ እዩ። ፓለቲ ሕብራዊ ቅራፍ፡ ብጎኒ ዝሽርሸሩ ብርዕን መሳርሒታት ቀለምን፡ ብርሃን ዝመልአ ናይ ስነ-ጥበባዊ ሃዋህው ዘርኢ እዩ።

ዓሰርተ ክልተ ዓይነት ፕላስተር ተደርዲሮም ኣለዉ ኩሎም ዝተፈላለየ ዓይነት ሕብሪ አለዎም፡፡ አቀማምጣ እቶም ፕላስተራት ንዓይኒ ዕዳጋ ወይ ድማ ንገዛኢ ብዝማርክ መልክዕ ተቀሚጦም ይርከቡ፡፡

ኣብዚ ንመሸጣ ዝቐረቡ ፍረ ምረታትን ከም እኒ ማንጐ ዝኣምሰሉ ዕሹጋት መስተታትን ይርአዩ ኣለዉ፡፡ ኣነ ፍረ ምረ ምብላዕ ብጣዕሚ እየ ዝፈቱ፡፡

ኣብ ስቴድየም ስፍሪ ዘይብሉ ህዝቢ ተኣኪቡ ኣሎ፡፡ ኣብቲ ስቴድየም 45 ዝብል ቅርፂ ይርአ ኣሎ፡፡ እዚ ብባንዲራታት ዝወቀበ በዓል ናይ ሕወሓት ልደት በዓል ምዃኑ እዩ፡፡

እዚ ኣብ ሓደ ዕዳጋ ዝተሰርዑ ዝተፈላለዩ ዓይነታትን ሕብርታትን ዘለዎም ፍረታት ይርኢ ኣለኹ። ዋላ እኳ እቲ መብራህቲ ትሑት እንተኾነ ተፈጥሮኣዊ ሕብሪ ናይቶም ፍረታት ግን ብንጹር ይርአ። እዚ ምሉእን ሕብሪ ዝመልአን ኮይኑ! ፍረታት ምንጪ ጥዕናን ጸዓትን ኣካላት ምዃኖም የርኢ።

ዩሰሪን ጸረ-ቀለም ጽሬት ጀል ዝሓዘ ፕላስቲክ ጥርሙዝ። ጽሩይን ንቆርበት ዝከናኸንን ኮይኑ ይስምዓካ። ዘመናዊ ዲዛይንን ግሉጽነትን ናይቲ ጥርሙዝ/ ጎማ ምልክት ኣድማዕነትን ጥዑይ ቆርበትን እዩ።

ደገ ሰላም ኣብ ዝበሃል በሪ ቤተ ክርስቲያን ምእመናን ተኣኪቦም ይርአዩ ኣለዉ፡፡ እዚ ደስ ዝብል ናይ ምእመናን ተግባር እዩ፡፡ ኣብኡ ዝሰባሰቡ ንክመሃሩ፣ ተኣምር ንክሰምዑ ወይ እውን መኽፈልቲ ንክቐምሱ እዩ፡፡

ብልጭ ዝብል ቢራ ኣብ ትሕቲ ደስ ዘብል ብርሃን ጸሓይ ኣብ ቴራስ ኮፍ ኢሉ ይርከብ። ወርቃዊ ሕብሩን ጻዕዳ ፎምን ዝሑልን መንፈስካ ዘሐድስን፣ ሓፈሻዊ ሃዋህው ናይቲ ምስሊ ምስ ኣዕሩኽ ክትዛነ ወይ ጽቡቕ መግቢ ከተስተማቕር ዝብል ስምዒት የመሓላልፍ።

ኢትዮጵያን ቢዩቲ ኣብ ዝብል መፅሔት ሓንቲ ዓለባ ዓዲ ዝተኸደነት ወጣት ጀበና ሒዛ ትርአ ኣላ፡፡ እዚ መፋለጢ ቀሊል ኣይኮነን፡፡ ዓብዪ እዩ፡፡

ኣብ ክፉት ቦታ ዝተደራረቡ ካብ ዕንጨይቲ ዝተሰርሑ ኣቑሑት ገዛ፣ ጠረጴዛታትን መንበርን ኣለዉ። ገለ ካብቲ ፍርናሽ ኣረጊትን ዝተበላሸወን ይመስል። ብድሕሪት ሰባትን ገዛውትን ይረኣዩ። ናይ ጻዕርን መዓልታዊ ናይ ህላወ ቃልስን የመልክት።

ዝተፈላለዩ ፍርያት ፓስታን ሾርባታትን ኣብ መደርደሪ ሱፐርማርኬት ብጥንቃቐ ተሰሪዖም ኣለዉ። እቶም ድሙቕ ሕብርን ዝተፈላለየ ቅርጽን ዘለዎም ዕሹጋት ብዓይኒ ዝስሕቡ ኮይኖም፡ ናይ ሸውሃትን ብዝሕን ስምዒት ይፈጥሩ። እዚ ምቹእነትን ምርጫታትን ዘመናዊ ዕዳጋ ዘርኢ እዩ።

ጥርሙዝ ኩል ተፈጥሮኣዊ ማዕድናዊ ማይ፡ ኣርባዕተ ጥርሙዝ ብርጭቆ ኣብ ሰማያዊ ቀለም ዝተቐብአ ናይ ማይ ጥርሙዝ፡ ጽምኢ ዘጥፍእን መንፈስካ ዘሐድስን ፍርያት ማይ ዘርኢ እዩ።

ብኢድ ዝተሰርሐ ግድብ እምኒ ንብርሃን ጸሓይ ተቓሊዑ ደው ኢሉ ኣሎ። ኣብ ቅድሚኡ ጉልበት ዝተጻዕነ ኣድጊ ህድእ ኢሉ ደው ይብል፣ ናይ ገጠር ምዝንጋዕን ቀሊል ናብራ ናይ ቤተሰብካን ክትዝር የደፋፈአካ።

እዚ ኣርባዕተ ኣልካላይን ባትሪታት ዝሓዘ ዕሹግ ባትሪ ኢነርጂዘር ዘርኢ እዩ። እቲ ዕሹግ ጻዕዳ ኮይኑ ባትሪታት ድማ ጸሊምን ብሩርን ሕብሪ ዘለዎም እዮም። እዚ ስምዒት ናይ ሓይልን ጠቕምን ዘርኢ እዩ።

ኣብዚ ብሕብራዊ ጽባቐ ዝተሸፈነ ባህላዊ ቦርሳ ይረአ ኣሎ። ብናይ ሐምላይን ቀጠልያን ቅርጺ ዝተሰፍየ። ብኽልተ መትሓዚ ዝተመልአ ጽባቐ ተፈጥሮን ባህልን ኣብ ሓደ ምስሊ ተደሚሩ ይርከብ።

ዝተፈላለየ ሕብርን ዲዛይንን ዘለዎም ምስ ጅንስ ስረታት ዝኸዱ ናይ ኣወዳት መናእሰይ ስኒከር ጫማታት ይርአዩ ኣለዉ፡፡ ትርኢቶም ድማ ደስ በሃሊ እዩ፡፡

ብጣዕሚ ጽሩይን ዓይኒ ዝማርኽን ሓዱሽ ናይ ዕረ ፅሟቕ ንፀጉርን ንገፅ መንከባኸብን ዝኾን እዩ፣ ኣብ ማእከል ንጹር ፕላስቲክ ብልቓጥ ይርአ፣ እዚ ኩሉ ንጥዕናን ፍረሽነትን ዘንጸባርቕ ኮይኑ፡ ንኹሉ ዝረኣዮ ሰብ ሰላምን ህድኣትን ከም ዝስምዖ ይገብር!

ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስቲያን ካህናትን ኣመንትን ዝሳተፍሉ ዓቢ ሃይማኖታዊ በዓል እዩ። ሓያል ናይ እምነት፣ ባህላዊ ትውፊትን መንፈሳዊ ሓድነትን ይስምዓኒ። ህንጡይነት ህዝብን ምድላው ደመራን ኣካል ነዊሕ ታሪኽ ናይ ምዃን ስምዒት ይፈጥር።

ብቢትሮ ዝተሰርሐ ህንፃ ሸገር ዝብል ብአምሓርኛን እንግሊዘኛን ብፃዕዳ ሕብሪ አብ ሰማያዊ ድሕረ ገፅ ተፃሒፉ ይርከብ፡፡ ሓደ ሰብአይ ሰማያዊ ሕብሪ ሸሚዝ፣ ፀሊም ስረን ፃዕዳ ቆቢዕን ዝገበረ ሰብአይ ንብሳይክል ዝንቀሳቀስ ወዲ ተባዕታይ ደፊኡ ናብቲ ገዛ እናአእተዎ ይርከብ፡፡

ብግርማይ ገብሩ ዝተዳለወት ክስታይ 2 ትብል መፅሓፈ ወግዒ ትርአ ኣላ፡፡ ግርማይ ገብሩ ኣዝዮም ተፈተውቲ መፃሕፍቲ ዘዳሉ እዩ፡፡ እዛ መፅሓፍ እውን ተፈታዊት ከምትኾን ተስፋይ እዩ፡፡

ቡዙሓት ዝተፈላለዩ ሶፍትዌራት ንዝተፈላለየ ስራሕቲ ይጠቅሙና እዮም፡፡ ካብዚኦም ሓደ ኣ ዝመስል ቅርፂ ብብጫ ዝተፀሓፈት አብ ፀሊም ሕብሪ ድሕረ ባይታ ይርከብ፡፡ እወ! እዚ ሶፍትዌር ንዝተፈላለዩ ስራሕቲ ይውዕል፡፡

ተመሃሮ ናይ ሰምበት ት/ቤት ተሰብሲቦም ኣለዉ ኽዳኖም ትእምርተ መስቐል ቕርፂ ዝተሰርሓ ፃዕዳን ሰማያዊን ሕብሪ ዘለዎ ተኸዲኖም ኣለዉ ፡ ናይቲ መድረኽ ዝምረሓሉ ሕብሪ ደማ ፃዕዳ፣ ሰማያዊ፣ ብጫ፣ ቕይሕን ፀሊምን እዩ ።

እዚ ኣብ ወሰን ጽርግያ እትርከብ ንእሽቶ ቤት መግቢ ብሰማያዊ ማዕጾን ብዝተቐብአ ምልክትን ዝደመቀት እያ። ኣብ ቅድሚት ፕላስቲክ መንበር ተቐሚጡ ኣሎ፣ ኣብ ልዕሊ እቲ ህዱእ ሕብርታት ጽላሎት ተክልን ዘንፀባርቅ እዩ።

ዙርይኡ ብእፅዋት ከምኡውን በዓል ንምኽባር ብዝተኣከቡ ሰባት ዝደመቐ ቃላይ ይርአ ኣሎ፡፡ እዚ ብድምቀት ዝኽበር ዘሎ ዓብዪ በዓል ጥምቀት እንተይኮነ ኣይተርፍን፡፡

እዚ መቀስ ኮይኑ ካብ ብረት ዝተሰርሐ እንትትከውን መቀስ ንብዝሕ ዝተፈላላዩ መስርሕታት እንትከውን ከም ፀግሪ መቁረፂ፣ ንክዳን መቅደዲ እንትከውን ንዝተፈላለዩ መስርሕ እንትከውን መቀስ እዳተበሃለ ይፅዋዕ።

ደስ ዝብል ስኒከር ጫማ ንርኢ ኣለና፡፡ እዚ ጫማ ቅልል ዝበለ ክብደት ስለዘለዎ ተመራፂ እዩ፡፡ እንተኾነ ግን ኣቦራ ናይ ምስሓብ ባህሪ ስለዘለዎ ቶሎ ሕፀበኒ እዩ ዝብል፡፡

ሓደ ሓረስታይ ነቲ መሬት ብኽልተ ብዕራይ (ሓደ ጸሊም፡ እቲ ካልኣይ ጸሊምን ጻዕዳን) ይሓርስ ኣሎ። እቲ ሓረስታይ ኣብ ደረቕ ግራት ይሰርሕ፣ ኣብ ድሕሪት ድማ ገለ ቀጠልያ ኣግራብ ኣሎ። እዚ ድማ ናይ ጻዕሪ ስምዒትን ጽባቐ ሕርሻን ይፈጥር።

እዛ ኣብ ማእኸል ናይ ኢትዮጵያ ባንዲራ ትርከብ ኮኸብ ትርጉማ እንታይ እዩ ንብል ንኾን፡፡ እዛ ባንዲራ ናይ ማዕርነት ምልክት ኮይና ተገልግል ኣርማ እያ፡፡

እዚ ካብ ባር ወይ ቤት መግቢ ዝተወሰደ ኮይኑ፡ሓደ ሰብ ካብ ጥርሙዝ ብርጭቆ ብጫ መስተ ናብ ክልተ በረድ ዝመልአ ብርጭቆ ከፍስስ ዘርኢ እዩ። ትሕዝቶ ናይቲ ጥርሙዝ ጽማቝ ኣራንሺ ወይ ኮክቴል ክኸውን ይኽእል። እዚ ምስሊ ዕግበትን ምዝንጋዕን ዘርኢ እዩ።

ኣብ ደረቕ መሬት ደው ዝበለ ሓረስታይ ነቲ ኣብ ኢዱ ዘሎ ናይ ፉል ዘርኢ ብጥንቃቐ ብምጽራይ ህይወት ዘምጽእ ተስፋ ዝዘርእ ይመስል። እቲ ኣብ ኣካላቱ ዘሎ ትጉህነትን ቅሳነት መሬትን ብተፈጥሮኣዊ መፍትሕ ናብ መዓልቲ ሕርሻ ይመሓላለፍ።"

ሰባት ኣብ ንኣሽቱ ባህላዊ ጀላቡ ዕንጨይቲ ክጓዓዙ ይረኣ፣ ሰባት ጽዕነት ንምጽዓንን ንምርጋፍን ወይ ድማ ነቲ ሩባ ንምስጋር ኣብተን ጀላቡን ከባቢኣን ይንቀሳቐሱ። እቲ ትርኢት ንመዓልታዊ ህይወት ማሕበረሰባት እቲ ዞባ ኣገዳሲ ዝኾነ ዓይነት መጓዓዝያን ጉዕዞን ዝገልጽ እዩ።

ብርክት ዝበሉ ደቂ ተባዕትዮ ደቂ አንስትዮን ህፃውንቲ አብ ሜዳ መፃወቲ ኢድ ሰኪዔት ኩዕሶ እናተፃወቱ ይርከቡ፡፡ ክልተ ደቂ አንስትዮ ከዓ ዘሊለን ካብ ባይታ ሓፍ ኢለን እናወቅዓ ይርከባ፡፡

ኣዝዩ ለምለምን ጽዑቕን ቆጽሊ ዘለዎ ኦም መለኸት ይርአ። ፍረታት መለለዪ ናይዚ ዓይነት ገረብ እዩ። እቲ ሰማያዊ ሰማይ ብድሕሪት ቁሩብ ይርአ፣ እዛ ገረብ እዚኣ ኣብ ትሮፒካዊ ከባቢታት እያ እትበቍል፣ ፍረታታ ድማ ንእንስሳ ዘገዳምን ኣዕዋፍን ዝፈትውዎ መግቢ እዩ።

ብናይ ራያ ባህሊ ዝደመቑ ወዲ ተባዕታይን ጓል ኣነስተይትን ይርአዩ ኣለዉ፡፡ ባህልና ፍቱው እዩ፡፡ ሰለዚ ከዓ ባህልና ክነኽብርን ክንንከባኸብን ሓላፍነት ኣለና፡፡

መእተዊ ሓደ ቤት ትምህርቲ ዘርኢ እዩ። ሓደ ሰብ ኣብ ኣፍደገ ቤት ትምህርቲ ደው ኢሉ ኣሎ። እቲ ንትምህርትን ምዕባለን ተስፋ ዝህብ ስምዒት እዩ ዘመሓላልፍ።

እዞም እንሪኦም ዘለና ኣብ ሓደ ናይ መአከቢ ኣዳራሽ ዘለዉ ኮይኖም ሓለፍቲ እንትምረፁ ወይ ዝኮነ ናይ ስሙዕና መምልእክቲ ዘመሓላልፉ ዘለዉ እኩባት ሰባት እዮም።

ዳስ ዘለዎ ኣብ ደገ ዝርከብ መመገቢ ቦታ ምስ መስተንክር ትርኢት ኣኽራን። ኣብ ትሕቲ ጽላል እቲ ዳስ ካብ ዕንጨይቲ ዝተሰርሑ ጠረጴዛታትን መንበርን ከምኡ’ውን ውሑዳት ንኣሽቱ ኣግራብ ኣለዉ። ብድሕሪኡ ድማ ኣኽራናት ይራኣዩ። ኣብ ዘደንቕን ዘህድእን ተፈጥሮ ዘዛንይ ሃዋህው ኣለዎ፡፡

ብጻዕዳ ዕምባባታትን ብልጭ ዝብል መብራህትን ዝተሰለመ ኣዳራሽ መርዓ። እቲ ማእከላይ ምልክት ብልጭ ዝብል ማእከል ኮይኑእቲ ናሕሲ ብጻዕዳ ጨርቂን መብራህትን ዝተሸፈነ ኮይኑ ብድሕሪት ድማ ጽቡቕ ጌሩ ዝተሰለመ መድረኽ ኣሎ። እዚ ኣዝዩ ጽቡቕ፡ ፍቕራዊ፡ ሕጉስ ግዜ ዘንጸባርቕ ይመስል።

እዚ ምስሊ ገጠራውን ቀቢላውን ከባቢ ዝገልጽ እዩ። ኣብ ትሕቲ ሓደ ንመጀመርታ ግዜ ወይኒ ዘፍሪ ሰብ ዝሰርሖ ሸድ ሰለስተ ሰባት ይረኣዩ። ክልተ ኣግማል ተኣሲረን፡ስራሕ ዝደልያ መሲለን ይረኣያ። እዚ ነቲ ዝተፈላለየ ባህላዊ ገጠራዊ ህይወት ዝሕዝ ኮይኑ፡ስምዒት ጽባቐን ዘርኢ እዩ።

ጊታር ዝፃወት ሰብ ይርአ ኣሎ፡፡ እዚ ሰብ ንምዕጃብ ዝንቀሳቐስ ዘሎ እዩ ዝመስል፡፡ ኣብ ዘመናዊ ሙዚቃ ጊታር ዓብዪ ተፈታውነት ዘለዉ እዩ፡፡

እዚ ክልተ ደርቢ ዘለዎ ህንጻ እምኒ ዘርኢ እዩ። እዚ ህንፃ እዚ ኣብ ኣክሱም ዝርከብ ቤት ምኽሪ ልምዓት ማሕበረሰብ ኢትዮጵያ ቤተ መፃሕፍቲ ኣኽሱማዊ ቅርሲ ፋውንዴሽን ምዃኑ እቲ ውፅኢት ምድላይ ይሕብር። እቲህንጻ ታሪኻውን ባህላውን ስምዒት ዘለዎ ኮይኑ፣ ዘመናዊን ምቹእነት ኣለዎ።

እዚ ናይ ደቂ ኣነስትዮ እንዳክዳውንቲ እንዳሰፋይታ እዩ። እዚ እንዳክዳውንቲ ዝተፈላለዩ ቀማውሽን ረዲመዲ ዝፈዮ ኮይኑ እቲ ታፔላ ወይ መፋለጢ ድማ ዘመናዊ እንዳክዳውንቲ ኣባድር ይናሃል።

ኣብዚ ክፉት ሜዳ ብጽፉፍ መስርዕ ደው ዝበሉ ኣባላት ሰራዊት፡ ሰማያዊ ቆቢዕን ቀጠልያ ዩኒፎርምን ተኸዲኖም፡ ምልክት ሰላም ይውክሉ። ባንዴራ ኢትዮጵያ ኣብ ዩኒፎርሞም ብኹርዓት ይርአ፤ ጽባቐ ናይቲ ምስሊ ብህድኣትን መንፈስ ሰላምን ይግለጽ።

ጽብቕትን ወርቂ ብራድ ንነዊሕ ዓመታት ዝጸንሐ ይመስል፣ ኣብ ልዕሊኡ ዘሎ ምልክታት ታሪኽ ብዙሓት ወለዶታት ዘንጸባርቕ እዩ። እዚ ብራድ ሻሂ፡ ስምዒት ውዑይን ስድራቤታዊ ባህልን ይፈጥር። እዚ ጥንታዊ ንብረት ንፈተና ግዜ ዝጸንዐን ውዑይ ዝኽሪ ዝሓዘን ይመስል።

እዚ ዓቢይ ጉያ ኢትዮጵያ ዘርኢ እዩ። ኣብ ታሕቲ ጉጅለ ደቂ ተባዕትዮን ደቂ ኣንስትዮን ደው ኢሎምን ዝሰርሑን ኣለዉ። ብድሕሪት ድማ ባነራትን ዝበለጹ መሳርሒታትን ኣለዉ። ሃዋህው ከተማታት ዝርአ ኮይኑ፡ ዝበለጸን ዓው ዝበለን ዓይነት እዩ።

እዚ ቀንዲ ገረብ ቡናዊን ዛሕሊ ጅርባ ዘለዎ ኮይኑ፡ ኣብ ላዕሊ ብመልክዕ ‘V’ ተኸፋፊሉ ኣሎ። እዚ ቅርጺ እዚ እቲ ገረብ ቅድሚ ሕጂ ጨንፈር ዘለዎን ዝግረዝን ከም ዝነበረ ይሕብር። እዚ ናይ ተስፋን ሓይልን ስምዒት ዝህብ እዩ።

ጽዑቕ ናይ ኢትዮጵያ ከተማ ወይ ገጠር ጽርግያ። ኣብ ቅድሚት ክልተ ሰባት ኣብ ቀያሕ ሞተር ሳይክል ይረኣዩ፤ እቲ ብየማን ሓያሎ ህንጻታትን ድኳንን ሓንቲ ዓባይ ሰማያዊት ናይ ጽዕነት መኪናን ኣላ። ህያውን ክውንነታውን ሃዋህው መዓልታዊ ንጥፈታት ከተማታት የመልክት፡፡

ብዙሓት ጸለምቲ ህዝባዊ መጓዓዝያ ሚኒባሳትን ዓበይቲ ኣውቶቡሳትን ኣብ ጽዑቕ መዕርፎ ነፈርቲ ወይ መዕረፊ ደው ኢለን ይረኣያ። ብዙሓት ሰባት ይንቀሳቐሱ፣ ይጽዕኑን ይጽበዩን ኣለዉ። ኣዝዩ ጽዑቕን ንጡፍን ከተማዊ ዕግርግር ዝብል ቀዛሕታ ይህብ።

እዚ ኣብ ትሕቲ ድሙቕ ጸሓይ፡ ብብዙሕ ቆጽሊ ዝተሸፈነ ዓቢ ቀጠልያ ገረብ ደው ኢሉ ኣሎ። ኣብ መሬት ሳዕሪ፡ ብጎኒ ድማ ዕንጨይቲ መደርደሪ ይርአ። እቲ ብርሃን ሓያል እዩ።

ሓወልቲ መቀለ ሰለስተ እግራ ኮይና ፃዕዳ መብራህቲ ከዓ አብ ልዕሊአ አለዋ፡፡ አብ ጥቃ ሓወልቲ መቀለ ከዓ ናይ ማይ መርጨዊ ይርከብ፡፡ አብ ከባቢኡ ከዓ ቡዙሓት ሓምለዎት ተክሊታት አለዎም፡፡

ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ወይ "ክዳን ሓበሻ" ተኸዲና ኣላ። እቲ ክዳን ብብዙሕ ሕብሪን ዘመናውን "ሺፎን" ጨርቂ ዝተሰርሐ ኮይኑ፡ እታ ሰበይቲ ድማ ባህላዊ ስልማትን ፍሉይ ቅዲ ጸጉርን ኣለዋ። ጽቡቕ፡ ዘመናውን ዘዘናግዕን ስምዒት ይህብ።

እዚ ተኽሊ ስየ ይበሃል፡፡ ቆፅሑ ከም መሽረፈት፣ ተንኮበትን ሌማትን ዝኣምሰሉ ነገራት ንምስራሕ የግልግል፡፡ ከምኡውን ቆልዑ ዝበልዑዎ ምቑር ፍረ እውን የውፅእ እዩ፡፡

ኣዝዩ ዓቢይን መንፈሳዊን ምትእኽኻብ እዩ። እቲ ቦታ ምሉእ ብሰባት ዝተመልአ ኮይኑ፡ መብዛሕትኦም ባህላዊ ጻዕዳ ክዳን ዝተኸድኑ እዮም፤ ናይ ኢትዮጵያውያን ኦርቶዶክሳውያን ዘብዕልዎ ዘንጸባርቕ እዩ። ውዑይን ህያውን ልቢ ዝትንክፍን ሃይማኖታዊ ሃዋህው ድማ ኣለዎ!

እዚ ናይ ኣኽሱም ቅድስት ማርያም ሆስፒታል መእተውን መውፅእን በሪ እዩ፡፡ ኣብቲ በሪ ዘለዋ ባጃጃት ኩንትራት ትራንስፖርት ዝደሊ ተጠቃሚ ዝፅበያ ዘለዋ እየን፡፡

ምድሪ ቤቱ ቀይሕ ብቀይሕ ሕብሪ ዝኮነ መሰብሰቢ ኣደራሽ ኣብ ውሽጡ ድማ ብዙሓት ሱፍ ዝተከደኑ እውን ኣለው። ዝተፈላለዩ ዓይነታት ሕብሪ ዝሓዙ ባንዴራ ኣለው።

ጻዕዳ ጥርሙዝን ቀጠልያ ቆቢዕን ኣለዎ፡ እዚ ድማ ጻዕዳ ኮይኑ፡ ኣብ ልዕሊኡ ድሙቕ ቀጠልያ ቆቢዕ ኣለዎ። ናይ ጽሬት ጦብላሕታን ምናልባት እውን መመላኽዒ ወይ ሳሙናን ይህብ፤ ንመወዓውዒ /መፋለጢ ፍርያት ዝተዳለወ ይመስል።

እኩባት ፅቡቓት ህንፃታት፣ ኣትክልትን ዝራእትን ዝተሸፈነ ሜዳ ይርአ ኣሎ፡፡ እዚ ግቢ ናይ ዝኾነ ዩኒቨርሲቲ ግቢ እንተይኮነ ኣይተርፍን ዝብል ግምት ኣለኒ፡፡

ኣብ ሓደ ግቢ ናይ ኮብል ስቶን ሰልጠንቲ ልምምድ እናገበሩ ይርአዩ ኣለዉ፡፡ ከምዚ ስልጠና መብዛህትኡ ግዜ ኣብ መሰልጠኒ ትካላት ቴክኒክን ሞያን እዩ ዝካየድ፡፡ ሰልጠንቲ ድማ ብፍቕሪ እዮም ዝቕበልዎ፡፡

ኣብዚ ኣብ ጸልማት ብሓባር ኮፍ ኢሎም መብራህቲ ሒዞም ህጻናት ኣብ ደረቕ ወረቐት ይጽሕፉ ኣለዉ። ኣብ ዙርያ እቲ ብርሃን ምልክት ትምህርትን ብርሃን ተስፋን ብሓባር ኣብ ሓደ ቦታ ይረአ ኣሎ።

ባህላዊ ናይ ኢትዮጵያን ኤርትራን ቆርበት መንኮርኮር (ማሕዘል) ይረአ ኣሎ። እቲ መንኮርኮር ንህጻናት ኣብ ሕቖ ንምስካም ዝውዕል ኮይኑ ዓሚቝ ባህላዊ ትርጉም ዘለዎ እዚ ባህላዊ ቁራጽ ዘይከምቲ ካብ ጨርቂ ዝስራሕ ዘመናዊ ማሕዘል ኣካል ቅርሲ ኢትዮጵያ እዩ።

ኣብዚ ጸሊምን ጻዕዳን ስእሊ ሕቖን ጓል ኣንስተይቲ እዩ። እቲ ቀንዲ መለለዪኡ ዝተፈላለየ ቅዲ ጸጉሪ እዩ። ኣብ ላዕሊ ርእሲ እቲ ጸጉሪ ብጥንቃቐ ተጠምጢሙ/ተሰፊዩ ንታሕቲ ዝወደቀ እዩ። እዚ ናይ ጽባቐን ባህላዊ ሓበንን ስምዒት ይህበኒ።

ሓደ ዓቢ ቡናዊ ድብ ኣብ ሓደ ግራት ደው ኢሉ ኣብ ላዕሊ ሳንቡኡ ክጉረምረም ይረአ። ኣፉ ከፊቱ፡ ኣስናኑ ዘርኢ ኮይኑ፡ ምልክት ቁጥዐ ወይ ምክልኻል ይረአ። ብድሕሪት ዚርአ ኣኽራንን ሰፊሕ ሰማይን፡ ተፈጥሮኣዊ መነባብሮ እዚ ዘፍርህ ፍጡር እዩ ዝሕብር።

ሓደ ሰብኣይ ኣብ መድረኽ ደው ኢሉ ንተዓዘብቲ መደረ ክህብ ዘርኢ እዩ። ሱፍ ተኸዲኑ ባህላዊ ናይ እምነት እስልምና ተኸዲኑ ኣብ ማይክሮፎን ይዛረብ። እዚ ድማ ናይ ርእሰ ተኣማንነት ስምዒትን ኣብ ሓጺር ግዜ ሓበሬታን ሓሳባት ናይ ምክፋል ።

ዓባይ ዑፍ ቱርኪ በረኻ እያ። እታ ዑፍ ብፍላይ ኣብ ኣፍልባ ንብሩህ ላሕሚ ዘለዋ ኮይና፡ ቀይሕ ርእስን ክሳዳን ኣለዋ። እቲ ሓፈሻዊ ስምዒት ተፈጥሮኣውን ዝድነቕን እዩ።

ንኣንፈት ደቡብ ጠጠው ዝበለት መንእይ ዘመናዊ አሰራርሓ ፀጉሪ ብጀብ ዝብሃል ዓይነት ቁና ብብዙሕ ኣርቴ ገይራ ተሰሪሓቶ ኣላ፡፡ ዝተሰርሐት ንእሽቲ ብዘይካ ዝተሰርሐ ፀጉርን ንኡሽተይ ክፍሊ ኣካል ጭዋዳ ኢዳን ካሊእ ዝረአ የብላን፡፡

ኣብቲ መደርደሪ ኮፍ ኢሎም ዝተፈላለዩ ምልክታት ዘለዎም ዕሹጋት ሩዝ ኣለዉ። እዚኦም ተወሳኺ ነዊሕ እኽሊ ዘለዎም ባስማቲ ሩዝ እዮም። ኣብ ትሕቲ እዞም ኣብ ላዕሊ ዝተጠቕሱ ነገራት ብብጫን ሰማያውን "QUDWA" ዝብል ስያመ ዘለዎም ኣቑሑት ኣለዉ።

እዚ ኣብ ኣኽሱም ከተማ ዝርከብ ታሪካዊ ቦታ ተባሂሉ ነበርቱ ተላዒሎም ዝተኸለለ ቦታ ኮይኑ ነቲ ከባቢ ናይ ዑናነት ድባብ ፈጢሩሉ ይርከብ፡፡

ቤተ ሰብ ዝመስሉ ሰባት መኣዲ ይቐርቡ ኣለዉ፡፡ እቶም ሰብኣይ ነፀልኦም ተዓጢቖም ኣለዉ፡፡ ኣብ ገጠር ምግቢ ነፀላኻ ተዓጢቕካ ጫማካ ኣውፂእኻ እዩ ዝብላዕ፡፡ ምስ ጥራዝ ነጠቕ ናይ ከተማ ሰብ ዝገርም ኣፈላላይ ከምዘሎ ንረዳእ፡፡

ዘመናውን ጽቡቓትን ጫማታት ብውህደት ቀይሕን ጸሊምን ኣብ ጽሩይ መደርደሪ ይቕመጡ። ሕብሩ ሓይሊ ዘርኢ እዩ፣ ዲዛይኖም ብዛዕባ ዘመናዊነት ይዛረብ፤ ካብ ተግባርን ምንቅስቓስን ጀሚሮም ከም ምልክት ህይወት ኮይኖም ይረኣዩ።

ኣብዚ ስኬትቦርድ ኣብ መሬት ተደፊኡ ይረአ። እቲ ሰሌዳ ካብ ዕንጨይቲ ዝተሰርሐ ኮይኑ ኣብ ልዕሊኡ ዓበይቲ ቀያሕቲ ቀለቤት ኣለዎ። ጸሊም ናይ ስኒከርን ግራጭ ስኬትቦርድ ይራኣዩ ኣለው። ኣብ ክፉት መሬት ዝተቐመጠ ብጸሊም ጫማ ዝተደገፈ ዕንጨይቲ ስኬትቦርድ ብዛዕባ ምንቅስቓስ ናጽነት ይዛረብ።

ቡዙሓት ተማሃሮ ተኣኪቦም ባንደራ ክስቅሉ እንዳተፀበዩ ይረአዩና ኣለዉ። እዞም ተማሃሮ እዚኦም ዝተከደንዎ ዲባዛ እንታይ እንታ ይከለር ይመስለኩም? በዝሖም ከ ክንደይ ይኮኑ?

ኣብዚ ዝተፈላለዩ ቸኮሌትን ሽኮርን ዘለዎም ኣቑሑት ኣብ ሓደ ድኳን ተቐሚጦም ኣለዉ። ኣብ ላዕሊ ቀይሕ ዝተለበጠ“ማርስ”ን “ማልተሰርስ”ንቸኮሌት ኣለው። ኣብቲ ድኳን፡ቸኮሌት ባር ብንጹር ይርአ፡ ስኒከርስ ሱፐር ብሰማያውን ቀይሕን፡ ትዊክስ ብወርቅ፡ማልተዘርስ ድማ ብቐይሕ። ኣብ ታሕቲ፡ኤም ኤንድ ኤም'ስ ብብጫ ሕብሪ ኣሎ።

ኣብ ጎኒ ጎደና ዝርከብ ድኳን ፍርናሽ ወይ ድኳን ዕንጨይቲ። ሰባት ኣብ ጽሬት ዘተኮሩሉን ፍርናሽ ዘፍርዩሉን ዝሸጡሉን ንጡፍ ንግዳዊ ከባቢ ዘመልክት እዩ።

እዛ እንሪኣ ዘለና ካብ ዓይነታት ተሽከርከርቲ ብኤሌክትሪክ ትሰርሕ ሞተር ትበሃል። እዚ ሞቶር እዚ ኣዝያ ብልፅትን ከባቢ ዘይትብክልን ዝለኮነት ኩሉ ሰብ ክሕዛ እዩ ዝምነያ።

ሓንቲ ጠረሼዛ ኣብ ልዕሊኣ ናይ ዶክመንት መቐመጢ ቢያቲ ዘለዋ ምስ ዝተደርደረ ወረቓቕቲ ይርአ ኣሎ፡፡ እዚ መሕዘኒ ቢሮ ብውግእ ምኽንያት ንብረቱ ዝተዘረፈ እንተይኮነ ኣይተርፍን፡፡

እዚ ዳንጐቴ ናይ ዝበሃል ኣፍሪካዊ ትካል ኣርማ እዩ፡፡ እዚ ትካል ኣብ ኢትዮጵያ ስሚንቶ ብምፍራይ ኢና ብዋናነት ንፈልጦ፡፡ እዚ ከም ትካል ንኣፍሪካ ናይ ዕቤት ተስፋ ዝህብ እዩ፡፡

ኣብ ክልል ትግራይ ዝርከብ ጥንታዊ ቤተ ክርስቲያን ኣቡነ ይማዓታ፡ ቤተክርስትያን ክዳን ዝተኸድነ ካህን፡ ካብ መእተዊ በዓቲ ወጻኢ ይረአ፣ ዘደንቕ ተፈጥሮኣዊ ትርኢት ቁልቁል ዝኣፉ ኣኽራናትን ጎላጉልን እምኒ ሑጻ ትንፋስ ዝህብ፣ ፍሉይን መንፈሳውን ንምእማኑ ዘጸግም ታሪኻውን ሃዋህው ይፈጥር፤

ኣብዚ ቦታ ስፍሕ ዝበለ ሽፋን ዘለዎም ዘይተመልኡ ህንፃታት ይርአዩ ኣለዉ፡፡ ናብራ ምስ ምኽባዱ ናይ ህንፃ መሳርሒ ምስ ምኽባሮም ነዚ ህንፃ ንምውዳእ ከቢድ እዩ፡፡

ሓንቲ ኣብ ጐና ቃንጫ ፀፍፂፋ ትበልዕ ጐርዞ ቆልዓ ትርአ ኣላ፡፡ እቲ ቃንጫ ናይ መሸላ እዩ፡፡ ቃንጫ መሸላ ዝገርም ጣዕሚ ኣለዎ፡፡

ኣብ ክልተ ቁራዕ ዝኾነ ነገር ይበስል ኣሎ፡፡ እቲ ነገር ሓምሊ ወይ ጥጥቖ ወይ ካልእ ክኸውን ይኽእል፡፡ ዕትሮ ዝመስል ቁራዕ ዝበሃል መብሰሊ ኣብ ገጠር ከባቢ ዝርከብ ናይ ገዛ ኣቕሓ እዩ፡፡

ኣብዚ ባህላዊ ክዳን ዝተኸድኑ ሰባት ዝጻወትዎ ባህላዊ ስፖርት ኢትዮጵያ እዩ። እዚ ጸወታ ኣብ ገለ ከባቢታት "ቃርሳ"ተባሂሉ ይፍለጥ። እዚ ድማ ባህላዊ ኩርዓትን ስምዒት ጅግንነትን ዝህብ እዩ።

ወታደራዊ ቆቢዕ ዝገበረ፣ ሽርጥ ኣብ ክሳዱ ዘጥለቐ ናይ ክላሽ ዕጥቁ ኣፀጊዑ ክራር ይወቅዕ ዘሎ ደራፊ ሳምሶን ገብረኪሮስ ይበሃል፡፡ ክንዲ ሽሕ ዝብል ደርፊ ይደርፍ ምህላዉ ድማ ኣብቲ ስክሪን ተመልኪቱ ኣሎ፡፡

እዞም ናይ ትግራይ ሚድያታት ኣብ ዝተረኸባሉ መድረኽ ዘረባ ዘስምዑ ዘለዉ ሰብ ኣይተ ጌታቸው ረዳ ይበሃሉ፡፡ ንሶም ናይ ግዚያዊ መንግስቲ ትግራይ ፕረዚደንት ዝነበሩ እዮም፡፡ ጭንቕ ጭንቕ ብዝብል ንግግሮም ድማ ይፍለጡ፡፡

ኣብ ሰፊሕ ቦታ ብዙሕ ህዝቢ ይእከብ። እቲ ኣብ ልዕሊኦም ዝረግፍ ማይ ነቲ ውዑይ ሃዋህው ዘዝሕሎ ይመስል። እዚ ትርኢት እዚ ኣብ እዋን ህዝባዊ ምትእኽኻባት ከም በዓልን በዓላትን ዝፍጠር ሓድነትን ሓጎስን ዘንጸባርቕ እዩ።

ነዋሕቲ ኣኽራንን ሰፊሕ ሰማይን ኣብ ዘለውዎ፣ እቶም ውቑባትን ኣመሕርትን ዝኾኑ ባህላዊ ክዳን ዝተኸደኑ ስድራ ቤት ተሓጉሶም ይራኣዩ ኣለው፡፡ ጽባቐ ተፈጥሮ ዘገርምን ሰላማዊን ምስ ባህላዊ ጠባይ ናይ ወዲ ሰብ ተዋሃሂዱ ይረአ ኣሎ፡፡

ብዙሓት ሰባት ሓድሽ ሕብራዊ ክዳን ተኸዲኖም ማለት ውን ብናይ ኢሮብ ባህላዊ ሳዕሲዒት ብሓጎስ ክሳዕስዑ ይረኣዩ። ናይ መንፈሳውን ባህላውን ሓጎስ ኣየር ከምዝስመዖም ዘሎ የመልክት።

እዚ ንፍሉይ ክሊኒክ "ቪዥን" ውሽጣዊ ሕክምና ዝምልከት ምልክታ የርኢ። እቲ ቢልቦርድ፡ እቲ ክሊኒክ ዝህቦ ዝተፈላለየ ሕክምናዊ ኣገልግሎታት ብዝርዝር ይገልጽ። ፍሉይ ሕክምና ውሽጣዊ እዩ። እዚ ምልክት እዚ እቲ ክሊኒክ ምሉእን ሰፊሕን ኣገልግሎት ሕክምና ከም ዝህብ ዘመልክት እዩ።

እዚ ኣብ ሓደ መድረኽ ምርኢት ፋሽን ዘርኢ እዩ። ሓደ ሰብኣይ ድሙቕ ቀጠልያ ክዳን ተኸዲኑ ኣብ ቀይሕ ምንጻፍ ይወርድ ኣሎ። እቲ ክዳን ብዙሕ ጸሊም ክፋላት ዘለዎ፡ጽቡቕ ጌሩ ዝተሰርሐ፡ሓያል ቅዲ ዘለዎ እዩ። ብዙሓት ተዓዘብቲ ኮፍ ኢሎም ነቲ ምርኢት ይዕዘብዎ ኣለዉ።

ኣብዚ ኣብ ጽርግያ ደው ኢላ ዘላ ጻዕዳ ናይ መኪና ብንጹር ዝተጻሕፈ ሲኣርሲ -ካቶሊካዊ ኣገልግሎት ረድኤት’ ዝብል ምልክት ሒዛ ትርአ። ኣብ ላዕሊ ናይ ጎማ መቐመጢን ኣብ ድሕሪት ናይ ድሕነት ምልክትን ነቲ ናይ ጉዕዞን ረድኤትን መልእኽቲ ኣለዎ።

ናይ ኢትዮጵያ ቡና ስፖርት ክለብ ኣርማ ይርአ ኣሎ፡፡ ትኽኽለኛ ገላፂ ኣርማ እዚ እዩ፡፡ ኣብ ማእኸል እቲ ኣርማ ጀበና ትርአ ኣላ፡፡

ኣብ ትግራይ ብበዝሒ ዝዝራእ ጣፍ ኮይኑ ንወዲ ሰብ ብምግብነት ማለት እንጀራን ካልእን ዝጠቅም እክሊ እዩ። እንጀራ ጣፍ ብጣዕሚ ልሱሉስን ፅቡቅን እዩ።

እዚ ኣብ ኣዲስ ኣበባ ብዓቢ ህንጻ ሓጺንን ነዋሕቲ ሻምብቆታትን ዝተሰለመ ፋብሪካ ጎሓፍ ናብ ጸዓት ረፒ ኣብ ትሕቲ ንጹር ሰማይ ደው ኢሉ ኣሎ። ናይ ስራሕ መሳርሒታት ዝሓዙ ሰባት ብጸጋማይን የማናይን ሸነኽ ደው ኢሎም ይራኣይ ኣለው።

ቀጠልያን ንቑጽን ተኽሊ ኮይኑ፡ ቆጽሉ ድሙቕ ቀጠልያ ኮይኑ ጫፋቱ ድማ ንቑጽ እዩ። እቲ ተኽሊ ኣብ ጸሊም ሓመድ ይበቁል። ንህይወትን ፍረሽነትን ተፈጥሮ ዘርኢ እዩ፤ ቁሩብ ዱር ዝኾነ ስምዒት ኣለዎ። ጥዑይን ጽዑቕን ቀጠልያ ቆጽሊ የርኢ።

ኣብ ጸሓያዊ መዓልቲ ኣብ ጽርግያ ዝረአ ትርኢት ዘርኢ እዩ። ኣብ ማእከል ነዊሕን ቀጢንን ኦም ይርአ፡ ብድሕሪት ድማ ሰማያዊት ሰለስተ ጎማ ዘለዋ መኪና (ባጃጅ) ይንቀሳቐስ። ካልኦት ተኽልታትን ህንጻታትን እውን ይረኣዩ። ሓፈሻዊ ስሚዒት ናይ ሰላማዊ፡ ተራ መዓልታዊ ይመስል፡፡

እዚ ኣብ ደረቕን ጎቦታት ዝበዝሖን ገጠር ክልተ ዓይነት ገዛውቲ ዘርኢ እዩ። እቲ ሓደ ላዕሉ ሓሰር ዘለዎ ክቢ ገዛ ክኸውን ከሎ እቲ ካልኣይ ድማ ካብ እምኒ ዝተሰርሐ ርብዒ-መኣዝን ገዛ እዩ። እዚ ምስሊ እዚ ጽንዓትን ቅልልነትን ዘንጸባርቕ እዩ።

ንህጻናት ዝኸውን ስብስብ ሕብራዊ ማሕተም። እዞም ማሕተማት እዚኣቶም፡ ቅርጺ እንስሳታት ጫካ ወይ ሳፋሪ ዝገልጹ እዮም። ኣብ ታሕቲ በቲ ማሕተማት ዝተሓትሙ ዝተፈላለዩ ምስልታት ኣብ ጻዕዳ ወረቐት ይርአ። ማሕተም ምጥቃም ህጻናት ናይ ሞተር ክእለት ንኸማዕብሉን ንሓሳባቶም ከስፍሑን ይሕግዞም።

ብዙሕ ህዝቢ ዘለዎ ከባቢ ይርአ ኣሎ፡፡ እቲ ህዝቢ ፃዕዳ ዝተኸደነ እዩ፡፡ ሃይማኖታዊ በዓል ንምኽባር ዝወፀ እዩ ዝመስል ዘሎ፡፡ ደስ በሃሊ እዩ፡፡

እዛ ምስ ተሰሓቢአ ዝኾነት ናይ ፅዕነት መኪና ኣብ ካብ ኣኽሱም ናብ ሽረ ዝወስድ ብተለምደ ናይ ቻይና ፅርጊያ ኣብ ዝብልዎ መስመር ኢያ ዘላ፡፡ እዚ ፅርጊያ ብጣዕሚ ምቹው እዩ፡፡

እዚ ብኢድ ዝተሰርሐ ባህላዊ ቦርሳ፡ ብተፈጥሮኣዊ ሕብርታትን ቅርጺ ኮኾብን ዝተሰለመ እዩ። ኣብ ልዕሊኡ ቅርጺ እንስሳ ዘለዎ መትሓዚ ዘለዎ፡ ባህላዊ ጽባቐ ዝመልአ እዩ።

ኮስታራ ጣዕም ዝብል መግለፂ ዘለዎ ሓበሻ ቢራ ኣብ ብርጭቆ ተቐዲሑ ይርአ ኣሎ፡፡ ኣነ ነዚ ቢራ ጥዒመዮ ስለዘይፈልጥ ጣዕሙ እዚ እዩ ክብል ኣይክእልን፡፡

ጂጂ መሸጢ ሞባይል ብጣዕሚ ጎበዝ እዩ፡፡ ዝመረተ ኮንተይነር አብ ወሰን መንገዲ ስራሕ እናተሰርሖ ይርከብ፡፡ መሸጢ ሞባይልን አክሰሰሪን ጂጂ ዝብል ፅሑፍ አብ ታፔላ ብፃዕዳ ኮይኑ አብ ፀሊም ድሕረ ባይታ ከዓ ይርከብ፡፡

ኣብ ፀልማት ዝወሓጦ ከባቢ ወርሒ ትቕልቀል ኣላ፡፡ እዚ ኩነት ናይ ብርሃን ተስፋ ፈጠሩ ኣሎ፡፡ ድሕሪ ሒደት እዋን ድማ እቲ ተስፋ ተጋሂዱ ምድሪ ብርሃን ክትለብስ እያ፡፡

መናእሰይ ባህላዊ ክዳን ተኸዲኖም፣ ናይ ኢትዮጵያ ባንዲራ ዝሕድያቱ ነፀላ ተዓጢቖም ብናይ መለኸት ድምፂ በዓል የድምቑ ኣለዉ፡፡ ደስ በሃሊ ድማ ኮይኑ ይርአ ኣሎ፡፡

ኣብቲ ስእሊ ሓደ ሰብኣይ ኣብ ታሕቲ ኣብ ዝርከብ በዓቲ ኮፍ ኢሉ። ነቲ ኣብ ደገ ዘሎ መስተንክር ኣኽራናዊ መሬት እናጠመተ ይርአ። እቲ በዓቲ ከም መንፈሳዊ ወይ ታሪኻዊ ቦታ ዝተሃንጸ ይመስል። ኣብ ደገ ዘሎ መሬት ደረቕን ኣኽራናትን እዩ።

እዚ ምግቢ እዚ ፍርፍር እንጀራ ይባሃል። እዚ ምግቢ እዚ ብኣብዝሓ ኣብ ሓበሻ ዝፍለጥ ኮይኑ ካብ ጣፍ ዓይነት እክሊ ዝስራሕ ኮይኑ ኣዝዩ ጥዕሙ እዩ።

ኣብዚ ኣብ ቀይሕ ድሕረ ባይታ ጻዕዳ ኣርማ ይርአ። ቅርጹ ከም “ወ” ወይ ምልክት ምንቅስቓስ እዩ። እዚ ደማ ናይ ዘመናዊ፣ ጽሩይን ሓያልን ምልክት ዘርኢ ምስሊ እዩ።

ኣብ ኢትዮጵያ ኣብ ደገ ዝስተ ሰባት ኮፍ ኢሎም ወይ ደው ኢሎም ዝረኣየሉ ቦታ። ጽሑፍ ዘለዎ ቢራ ዘወዓውዑ ባነራት ወይ ምልክታት ኣለዉ። "በደለ ስፔሻል" ኣብ ኢትዮጵያ ዝስተ ፕሪምየም ላገር ቢራ እዩ።

እዚ ዓባይ ኣውቶቡስ ኣብ ጽዑቕ ጽርግያ ብብርሃን መዓልቲ ደው ኢላ ትረአ። እታ ኣውቶቡስ ቀጠልያንብጫንቀይሕን ምልክት ዘለዋ ኮይና፣ ኣብ ቅድሚት ባንዴራ ኢትዮጵያ ኣለዋ። ኣብ ወሰን ሓምላይ እምባ ደው ኢላ ዝነበረት ዓባይ ኣውቶቡስ ንጹር ሰማይ ምትእስሳር ከም ዘሎ ዘመልክት እዩ።

ኣብ ደገ ብዙሓት ሰባት ኣለዉ፡ መብዛሕትኦም ህጻናት እዮም። ኩሎም ንቕድሚት ክስጉሙ ወይ ደው ኢሎም ይረኣዩ። ብድሕሪት ባንዴራ ኢትዮጵያ ኣብ ዓንዲ ትወዛወዝ ኣላ። እቲ ከባቢ ጸሓያዊን ቁጥቋጥን እዩ። ህያውን ተስፋ ዘለዎን ማሕበረሰባዊ ትርኢት የርኢ፡፡

እቲ ዝርአ ዘሎ ኣብ ኣካላት ዝተፈላለየ ዲዛይን ዝተቐርጸ ናይ ቆርበት ንቕሳት፣ ካልኦት ንኣሽቶይ ምስልታት ድማ ኣብ ሕቖን ገጽን ዘሎ ስነ-ጥበባዊ ስርሓት ዘርእዩ እዮም። እዚ ድማ ናይ ባህላዊ ስነጥበብን ታሪኽን ስምዒት ይህብ።

ዓበይቲ ህንፃታት ተጀሚሮም ዘይተወዲኡን በሪ ናብ ፅርግያ ዝርእዩ ናይ ንግዲ ቦታን ሰባት ከፍ ዝበሉን ደው ዝበሉን ዓባይ ተክሊን ኣንኣሽተይ ወንበራትን ኣለው።

ኣብ ናይ ሕርሻ ቦታ ዝመስል ከባቢ ቀይሕ ሽጉርቲ ኣብ ሓደ ተኣኪቡ ይርአ ኣሎ፡፡ ሰባት ድማ ብኢዶም እንዳተሓሓዙ ይርእይዎ ኣለዉ፡፡ እዚ ሽጉርቲ ብግቡእ ዝበሰለ ደስ በሃሊ ሕብሪ ዘለዎ እዩ፡፡

ኣብዚ ዓቢይ ባነር ይርአ። ኣብቲ ባነር ኣርማ ሰልፊ ብልጽግናን ቤት ጽሕፈት ሰልፊ ብልጽግና ካ ክፍለ ከተማ ወረዳ 04 እዩ ዝብል ጽሑፍ ኣሎ። እቲ ስምዒት ናይ ውድብ ስራሕን ምትእኽኻብን ዘርኢ እዩ።

ኣብ ሓደ ናይ ሕርሻ ቦታ፣ ዓይንኻ ዝመልእ ዝባፅሐ ስገም ኣብ ዘለዎ ግራት ሰባት ዑደት ይገብሩ ኣለዉ፡፡ ከምዚ ዓይነት ዑደት ተመኩሮ ንምልውዋጥ ኣገዳሲ እዩ፡፡

ኣብቲ ስታድዩም ብዙሕ ዝርአ ህዝቢ ይእከብ። ብዙሓት ቀይሕን ጻዕዳን ባንዴራታትን ክዳውንትን ተኸዲኖም ኣለዉ። እዚ ድማ ናይ ሓድነትን ሓጎስን ስምዒት ይፈጥር።

ባህላዊ ሳዕስዒት ወይ ባህላዊ ፍጻመ እዩ። ደቂ ተባዕትዮ ጻዕዳ ክዳን ተኸዲኖም ቀጠልያ ቀበቶ ተኸዲኖም ክስዕስዑ ይረኣዩ፤ ደቂ ኣንስትዮ ጻዕዳ ክዳን፡ ብጫን ጸሊምን ስርርዕ ዘለዎ ሻውል ክኽደና ይረኣያ። ኩሎም ባህላዊ ኣከዳድና ተኸዲኖም፣ ህያውን መሳጥን ባህላዊ ጽምብል እዩ፡፡

እዚ ኣብ ኣኽሱም ዝርከብ ሓደ ታሪካዊ ቦታ እዩ፡፡ ታሪካዊ ቦታታት ብኸምዚ ተፈልዮም ምቕማጦም ደስ ዝብል እዩ፡፡ ኮይኑ ግን ክለምዑ ኣለዎም፡፡

ኣብ ዕዳጋ ብዙሓት ብጫ ድንሽ ንመሸጣ ይቐርብ። እቲ ድንሽ ካብ ንኣሽቱ ክሳብ ማእከላይ ስፍሓት ዘለዎ ኮይኑ፡ መብዛሕትኡ ግዜ ኣብ ባህላዊ ዕንጨይቲ መሶብ ተደራሪቡ ይረአ። ብዝሒ ፍርያትን ጥዕና ዘለዎም መግብታትን ናይ ሓጎስን ዕግበትን ስምዒት የመሓላልፍ።

ናይ መዲካል ኮርፕስ ባንዲራ ተሰቒላ ትርአ ኣላ፡፡ እዚ ትካል ኣብ ግጭትን ሰብኣዊ ቅልውላውን ዘለዎም ከባብታት ዓለም እናኣተወ ሕክምናዊ ረድኤት ዝህብ እዩ፡፡ እዚ ከዓ ንጉዱኣት ተስፋ እዩ፡፡

እዚ ኣብ ልዕሊ ጸሊም ድሕረ ባይታ ዝተዘርግሐ ካብ ገመድ ዝተሰርሐ ሰለስተ ነጥቢ ዘለዎ ሰንሰለት እዩ። ኣብ ማእከል ዓቢ ክቡብ ነገርን ኣብ ጫፋቱ ዝተተሓሓዙ ንኣሽቱ ክቡባት ነገራትን ተሰሪዖም ኣለዉ። ጽባቐ ባህላዊ ጌጣጌጥ ኣብቲ ቅርጺ ይርአ።

አዚ ናይ ገዛ አቁሑት ኮይኑ ዝተፋላለየ ናይ ቡና ወይ እንዳከፊ ሃውስ እዴተባለሃለ ዝፂዋዕ ኦኝትከውን ከም ባህላዊ ስፈት፣ ፊንጃል፣ ጀበና አቃራሪቡኡ ንክትሰቲ ዴስ ይብለካ ።

ቴለብዥን ድምፂ ወያነ ተመዛበልቲ ሕቶና ብመዳይ መንግስቲ ግቡእ ምላሽ ብዘይምርካቡ ኣሕዚኑና እዩ ከምዝበሉ ዘጊቡ እኒሀ፡፡ ብሓቂ ፀገም ተመዛበልቲ ኣይኮነን ንባዕሎም ንዝርኢ እዃ የሕዝን እዩ፡፡

ኣብዚ ከባቢ ዝተፈላለዩ መሰረታዊ ልምዓታት ጅማሮታት ኣለው ንኣብነት፦ ፅርግያ፣ ዋየ! ሰማይ ዝበፅሑ ናይ ስራሕን ናይ መንበሪን ህንፃታት ኣብ ምስራሕ ይርከቢ። ናይዛ ኤክካቫተር ሽፈር ካብታ መሽን ወፂኡ ጠጠው ኢሉ ኣሎ።

እዚ ዝተቆራረሰ እንጀራ ንጉዳይ ዝተዳለወ እዩ ዝመስል፡፡ እንጀራ ናይ ምቑራስ ልምዲ ሰብ ብሓባር ከቢቡ ዝበልዐሉ ናይ መኣዲ ስርዓት ብቡፌ ምስተተክአ ዝመፀ እዩ፡፡ እዚ ድማ ዓበይቲ ሰባት ኣይፈትዉዎን፡፡

ናብ ሓደ ብኸቢድ ዝወቀበ ኣዳራሽ መርዓውን መርዓትን ናብ መድረኽ ይወፁ ኣለዉ፡፡ ሰባት ከዓ ብኽብሪ ጠጠው ኢሎም ይቕበልዎም ኣለዉ፡፡ ክብሪ ንዝግብኦ ክብሪ ሃብ ማለት እዚ እዩ፡፡

እዚ ብቐይሕ ቀለም ዝተቐብአ ዓባይ ፒክኣፕ መኪና ዘርኢ ኮይኑ፡ ኣብ ጎድኑ "ኮካ-ኮላ" ዝብል ቃል ተጻሒፉ ኣሎ። እታ ናይ ጽዕነት መኪና ሓያሎ ቀያሕቲ ሳጹናት ሒዛ ኣላ፡ ኣብ ውሽጣ ድማ ብርጭቆታት ናይቲ መስተ ኣለዋ።

እቲ ናይ ህንጸት ቦታ ናይ ጻዕርን ምዕባለን ስምዒት ዘንጸባርቕ እዩ። እቲ ናይ ሲሚንቶ ቦርሳን ሰማያዊ ካንቫስን እቲ ስራሕ ገና ከምዘይተዛዘመ ዘርኢ እዩ። ኣብ መጻኢ ዝሓሸ ህይወትን ምዕባለን ክህሉ ተስፋ ዝገልጽ እዩ።

እዚ ብባህላዊ ጽባቐ ዝተሰለመ ቅርጺ ይረአ። ብቀይሕን ወርቅን ሕብሪ ዝተሰለመ ባህላዊ ክዳን ኣብ ተስፋ ዝህብ ኣቀራርባ ይረአ። ኣብ ልዕሊኡ ድማ ቀጠልያን ሐምላይን ጽላሎት ተዘርጊሑ ኣሎ። እዚ ኣቀራርባ እዚ ክብሪ ትውፊትን መንፈሳዊ ስነ-ስርዓትን ብንጹር ዝገልጽ እዩ።

እብዚ ኣኼባ የርኢ ኣሎ። ኣብ ማእከል ኣኼባ ኣብ ቅድሚት ኣብ ዝርከብ ጠረጴዛ ኮፍ ኢሉ ዝነበረ ሰብ፡ ጥርሙዝ ማይን ማይክሮፎንን ኣብ ጣውላ ሒዙ ይርአ። እቲ ከባቢ ዝተዳለወ ናይ ኣኼባ ክፍሊ ኮይኑ፡ ድሕሪት መንደቕ ብቐይሕ ዝተቐብአ እዩ።

ኣብቲ ወይኒ ዝተሰቕለ መሪር ሕርጭ ወይ መሪር ፍረ ቆሎ ዘርኢ እዩ። እቲ ፍረ ዘይስሩዕ ኮይኑ፡ ቀጠልያን ብጫን ሕብሪ ዘለዎ ኮይኑ፡ ከም ዝበሰለ ወይ ኣብ መስርሕ ምብሳል ከም ዘሎ የመልክት። እቲ ስምዒት ተፈጥሮኣውን ፍሩይን እዩ።

እዚ ንሓድግታት መፅለሊ ተባሂሉ ዝተሰርሐ ናይ ቆርቆሮ ክዳን እዩ፡፡ እዚ ተግባር ቅርስታት ንምሕላው ዘለና ተበግሶ ዝገልፅ ብምዃኑ ደስ ዝብል እዩ፡፡

ናይ ዋይት ቦርድ ዳስተር ወይ መፅረጊ ይርአ ኣሎ፡፡ እዚ ብናይ ወፃኢ ሸርፊ ተዓዲጉ ዝመፅእ መገልገሊ እዩ፡፡ ነዚ ንኡስ ኣቕሓ ኣብ ዓድና ክንሰርሖ እዩ ዝግባእ፡፡

ካብ ልዑል ገደል ዝርአ ሰፊሕን ለምለምን መልክዓ ምድሪ ዘርኢ እዩ። እዚ ዘደንቕ ውህደት ኣኽራንን ገደልን፡ ልሙዕ መሬት ሕርሻን ድብዝዝ ዝበለ ሰማይን ልዑልን ፍሉይን ተፈጥሮኣዊ ጽባቐ ምስቲ ናይ ሰማይ ጣቓ /ግመ መልክዕ ዘለዎ ከባቢ እዩ።

ካስዮ ትበሃል ዓይነት ዃልኩሌተር ትርአ ኣላ፡፡ ሎሚ ናይ ሒሳብ ስራሕ ንምስራሕ ሞባይል ኢና ንጥቀም፡፡ በዚ ምኽንያት ከዓ እኒ ካስዮ ካብ ዕዳጋ ወፂአን እየን፡፡

ዝተፈላለዩ ዓይነት ናይ ክሳድ መሳቕል ብበዝሒ ንርኡ ኣለና፡፡ እዞም መሳቕል ብከምዚ ዓይነት በዚሖም ምኽራቦም፡፡ ሰባት ከም ምርጭኦም ንክዕድጉ ዕድል ይህብ፡፡ ፅቡቕ ኣቀራርባ እዩ፡፡

እዚ ብዙሓት ሰባት ኣብ ሓደ ዓቢ ኢንዱስትርያዊ ማእከል ብሓባር ደው ኢሎም ይዕልሉ። ኣብ ቅድሚት ድማ ዓበይቲ ዕንጨይቲ ካሳታት ብኣቮካዶ ተደራሪቦም ኣለዉ። ብድሕሪት ድማ ዝተፈላለየ ክዳውንቲ ዝተኸድኑ ሰባት ደው ኢሎም ብዝተወደበ ኣገባብ ይዕልሉ ኣለዉ።

ባህላዊ ክዳን ኢትዮጵያ ዝተኸድኑ ህጻናት ስነ-ስርዓት ቡን ከቕርቡ ይረኣዩ። ካልኦት ቆልዑ ድማ ብድሕሪት ይዕዘቡን ኣብ ስርዓተ ትእይንተ ባህሊ ቡድን ይራኣዩ ኣለዉ። እዚ ናይ ሃገር ባህልን ታሪክን ውርርስ የንፀባርቕ፡፡

"ኣብ ቅልል ዝበለ ጽላል ዘለዎ ከባቢሓደ መንእሰይ ሕብሩ ዝቐየረ ጀሪካን ብጥንቃቐ ክሰርዕ ይረአ። ኣብ ኢዱ ዘሎ ትግሃትን ኣብ ከባቢኡ ዘሎ ህውከትን ቀሊል ትዕግስቲ ዝትክኣሉ መዓልታዊ ልምዲ ይሕብር።"

ኣርማ ቢሮ ትምህርቲ ክልል ትግራይ ብንፁር ይርአ። ኣብ ማእከል እቲ ኣርማ ኣብ ልዕሊ ሓደ መጽሓፍ ኣምፑል ተቐሚጡ ኣሎ፤ እዚ ድማ ንሓይሊ ትምህርትን ፍልጠትን ዝውክል እዩ። ብቀጠልያን ብጫን ዝተሸፈነ ዓንኬል ንሓበን ባህልን እቲ ክልል ይውክል።

ላሕሚ ዝመስል ቀጠልያ ቆጽሊ ዘለዎ ተኽሊ እዩ። እዞም ተኽልታት መብዛሕትኡ ግዜ ጨናዊ ኮይኖም ኣብ ባህላዊ ሕክምና ወይ ኣብ ምብሳል ይጥቀሙ። እቲ ቆጽሊ ረቂቕ ዝተኸፋፈለን ረቂቕን ስለ ዝኾነ ንመግቢ ከም መቐመጢ ወይ መድሃኒታዊ ባህርያት ኣለዎ፡፡

እዚ ጸሊም ሱፍ ክራቫታን ዝተከደነ ሰብኣይ ዘርኢ እዩ። ብድሕሪኡ ድማ"ኣዋሽ ባንኪ" ዝብል ኣርማ ዘለዎ ዓቢ ባነርን ዝብል ጽሑፍን ካልእ ተመሳሳሊ ኣርማ ዘለዎ ድሕረ ባይታ ኣሎ። ብየማን ኣብ ቫዝሊን ጽቡቕ ዕምባባታት ይርአ። እቲ ስሚዒት ሞያውን ዕዉትን እዩ።

ሰላማዊን ትኹረት ዝገበረን ናይ ስራሕ ኣኼባ ኮይኑ ተሳተፍቲ ኣብ ልምዓትን ቁጠባዊ ዕብየትን ክልል ትግራይ ዘለዎም ተወፋይነትን ትኹረትን ኣንጸባሪቖም። ኣብቲ ኣኼባ ምሁራት ዩኒቨርስቲ ትግራይ ኣብ ፀገም ህዝቢ እቲ ክልል መሰረት ብምግባር ክሰርሑ ለበዋ ቀሪቡ።

እቲ ብጽቡቕ ዝተጠብሰ ወርቃዊ ዓሳ ኣብ ሓጺናዊ ጻሕሊ ወይ ከዓ ብያቲ እዩ ዝቐርብ። እዚ ድማ ነቲ ናይ ሸውሃትን መቐረትን ፍሩይነትን ዘንጸባርቕ እዩ።

ጽቡቕ ብሩር ጌጣጌጥ ኮይኑ፡ ቅርጺ ዕምባባዊ ቅርጺ ዘለዎን እዩ። ባህላዊ ሽልማት ኢትዮጵያ ክኸውን ይኽእል እዩ። ነዚ ብሩር ስልማት ክጥምቶ ከለኹ፡ ነቲ ባህሊ ዘንጸባርቕ ጽባቐን ስነ-ጥበባዊ ስርሓትን ይስምዓኒ። ጽሬት ናይቲ ምትሕውዋስን ነጸብራቕ ብርሃንን ፍሉይ ጽባቐ ይፈጥር።

እዚ ባህላዊ ክዳን ዝተከደነት ጓል ኣንስተይቲ ኣላ። ብብዙሕ ሕብሪ ምልክት ዝተሰለመ ሰንሰለት ዓይነት ጥልፊ ዘለዎ ጻዕዳ ክዳን ተኸዲና ኣላ። እታ ሰበይቲ ኣብ ጸሓያዊ መዓልቲ ደው ኢላ ኣላ። ኣብ ክሳዳ ዘሎ ስልማት ነቲ ብርሃን ዘንጸባርቕ እዩ።

እዛ ባህላዊ ናይ ሙዚቃ መሳርሒ ሻምበቆ ትበሃል፡፡ ናይዛ መሳርሒ ድምፂ ጥዑም እዩ፡፡ ናይ ሻምበቆ ፋፃ ድማ ይበሃል፡፡ እዛ መሳርሒ ካብ ሻምበቆ እያ ትስራሕ፡፡

እዚ ክልተ ብሐምላይን ጸሊምን ነጠብጣብ ዘለዎ ጨርቂ ዝተሸፈኑ ሰባት ይራኣይ ኣለው። ኣእዳዎምን ኣእጋሮምን ብሓጺናዊ ቀለቤት ተኣሲሮም፡ ኣብ ቅድሚ ሓደ ጽርግያ ደው ኢሎም ኣለው። እዚ ብዙሕነት ባህላዊ ጽባቐን ስልማትን ዘርኢ ትርኢት እዩ።

እዚ ናይ ጋንታ ኩዕሶ እግሪ ኣሜሪካ ቺርሊደር እያ፡ ኣብ ክንዲ ቺርሊደር። ኣብ ጸጋም ዘሎ ጽሑፍ "ብሉጽ መንእሰይ ጓል ኣንስተይቲ ናይዚ ዓመት" ከምኡ'ውን "ናኦሚ ግርማ" ዝብል ጽሑፍ ኣሎ። እዚ ስምዒት ምንቅስቓስን ብሉጽነትን ዝሓዘ እዩ ዘርኢ ምስሊ እዩ።

ክልተ ሰባት ክዕልሉ ይረኣዩ እቲ ሰማያዊ ጃኬት ዝለበሰ ሰብኣይ ብሓጎስ እናሰሓቐ ኢዱ ናብቲ ካልእ ሰብኣይ እናወዛወዘ፡ ይዛረብ ኣሎ። ብሓፈሽኡ ናይ ሓጎስን ምሕዝነትን ዘመላኽት እዩ።

ኣብዚ ክልተ ሰባት ብድሕሪት ኣብ ጻዕዳ ሰሌዳ ዝተጻሕፈ ነገር ክጥምቱ ይረኣዩ። እቲ ቦርድ “ኣጀንዳ ንግሆ” ዝብሉ ቃላትን ከም “ሞዴሊንግ”፣ “ምምኽኻር”፣ “መዋቕራዊ” ዝኣመሰሉ ነጥብታትን ኣለው። እዚ ስሚዒት ናይ ትምህርቲ ወይ ዘተ ዘርኢ እዩ።

እዚ ንባህሊ ቡን ኢትዮጵያ ዝውክል ጸሊም ጀበና ኣብ ቀይሕን ጻዕዳን ዝተሰለመ ኮፍ መበሊ ኮፍ ኢሉ ይርከብ። ነዊሕ ክሳድን ንእሽቶ ኣፋን ዘለዎ፡ ቡን ንምፍሳስ ድሉው እዩ።

እሰይ! ባንዴራ ኢትዮጵያ ዝተፈላለዩ ዓይነት ሕብሪ አለዋ፡፡ ከም ቆፃል፣ ብጫ፣ ቀይሕን ዕንቋይን ሕብሪ ኮይና፤ አብ ብራማ ሕብሪ ዘለዎ ፓሎ ተሰቂላ እናተንበልበለት አብ ፃዕዳን ሰማያዊን ሕብሪ ድሕረ ገፅ ትርከብ፡፡

ኣዝዩ መንፈሳውን ልቢ ዝትንክፍን ትርኢት እዩ! ነፍሲ ወከፍ መስቀል ኣብ ቀጢን ጸሊም ገመድ ይንጠልጠል፣ .ከምኡ’ውን ንኹሉ ዝርእይዎ ናይ ሰላምን መንፈሳውነትን ስምዒት ዘምጽእ ዓሚቝ መግለጺ ሃይማኖታዊ እምነትን ባህሊ ኢትዮጵያን እዩ!

ዝተፈላለየ መጠን ዘለዎም ናይ ክሳድ ጐባጉባት ይርአዩ ኣለዉ፡፡ ወርቃዊ ሕብሪ ዘለዎም ድማ እዮም፡፡ ግን ናይ በሓቂ ወርቂ ዘይክኾኑ ይኽእሉ እዮም፡፡

ህዝቢ ባህላዊ ክዳን ኢትዮጵያ ተኸዲኖም፣ ባንዴራ ኢትዮጵያ ሒዞም፡ ኣብ ጎድኖም ባህላዊ ክዳን ተኸዲና ኣብ በትሪ ዝተጸግዐት ሰበይቲ ኣላ። ብድሕሪት ብዙሓት ባህላዊ ክዳን ዝተኸድኑ ሰባት ኣለዉ። እዚ ናይ ሃገራውነትን ሓበንን ሓድነትን ስምዒት ዘመሓላልፍ እዩ።

ዝተፈላዩ ዓይነት መስተታት አለው፡፡ ንአብነት ቀይሕ ሕብሪ ዘለዎም ሽዱሽተ ጠርሙዝ ቅዱስ ጊዮርጊሰ ቢራ ዝብል ፃዕዳ ፅሑፍ አብ ቀይሕ ድሕረ ባይታ ይርከቡ፡፡ እቶም ቢራታት ከዓ ቢራ መሊኦም አብ ፃዕዳ ድሕረ ባይታ ጠጠው ኢሎም ይርከቡ፡፡

እዚ ብተፈጥሮኣዊ ጽባቐ ዝተሸፈነ ሰፊሕ መሬት ዘርኢ እዩ። ሰፊሕ ስፍሓት ቀጠልያ ሳዕሪ፣ ርሑቕ እምባ፣ ኣብ ላዕሊ ድማ ደበናታት፤ ጽባቐን ሰላምን ተፈጥሮ ኣብ ሓደ ምስሊ ተደሚሩ ይርከብ።

ናይ ኣቁሑ መሸጢ ዕዳጋ ፍራሽ ተደርዲሩ ተሸኪሙ ሓደ ወዲ ኣብ ሮዛ ላስቲክ ሒዙ ኣብቲ ድካን ከም ድሽ ን ካልኦትን ዝሽየጡ ኣለዉ ።

እዞም ሰባት እንትኮኑ ዝተፊላለየ ሕብሪ ክዳን መሳርሕ ተከዴኖም ናይ ማይ ትቦ አብ ውሽጥ መሬት ኩዒቶም እዳቀረቡ ወይ እዳሰርሑ ነወድሰብ ፁሩይ ማይ ንምስታይ እዳተሰርሑ ነይርከቡ ።

ቴለብዥን ድምፂ ወያነ ኣብ ትግራይ ንዝተገበረ ግብርና ዝምልከት ዋዕላ እንትዝግብ ፕሬዝደንት ጌታቸው ረዳ ናይ ትግራይ ኢኮነሚ ንምዕባይ እንዳተሰርሐ ከምዝርከብ ገሊፁ ኣሎ፡፡ ፅቡቕ ዋዕላ እዩ፡፡

እዚ ሕታም መጽሓፍ ናይታ ጋዜጣ ኣብ ታሕቲ ዓቢ 'ኣዲስ ዘመን' ሓበሬታ ጉዳይን ብንጹር ቅዲ ኣለዎ። ኣብ ጎኒ ዘሎ ሕብራዊ መፈለጥታትን ኣብ ታሕቲ ዘሎ ኣርማታት ናይቲ ሚኒስትሪን ነቲ ቅዲ ሓበሬታ ይህቦ ኣሎ።

እዚ ዑናታት ኣኽሱም ወይ ጥንታዊ ቦታ ዘርኢ እዩ። እቲ ዑናታት ካብ ጸሓይን ዝናብን ንምክልኻል ብኣዕኑድ ሓጺንን ብቆርቆሮን ዝተሸፈነ እዩ። ቅርጺ እምኒ (ከም ቐላይ ንግስቲ ሳባ) ይርአ። እዚ ድማ ጥንታዊ ታሪኽን ዕቃበን ዘርኢ እዩ።

እቲ ስእሊ ኣብ ክልተ ገጻት ዝተኸፋፈለ ናይ ጋዜጣ መፋለጢ እዩ። ብጸጋም ድማ ናይ ክልተ ባንክታት መፋለጢ ኣለዉ፤ ኣብ ላዕሊ ባንኪ ሂበርት ኣብ ታሕቲ ድማ ባንኪ ኣዋሽ። ክልቲኦም ፍርያት ፋይናንሳዊ ሓበሬታን ብሰንጠረዥ መልክዕ የርእዩ።

ምስ ጽዕነት ዝመልአ ታንኪ ማይ ዝተኣሳሰረ ዶብ ከም ዶብ እንቋቑሖን ዝተፈላለየ ጽዕነትን ይረአ። እዚ ናይ ማይ ጽዕነት ከም ዓቢ ዕድል ክረአ ይኽእል እዩ፣ ድምጺ ናይቲ ኣብቲ ምስሊ ዝነብር ኮይኑ ከም ሓጎስ ስድራቤት ክረአ ይኽእል እዩ።

እዚ ታሪኽ ዝመልአ ቤተ መንግስቲ እምኒ ነዊሕ ደው ኢሉ ኣሎ። እቲ ጽኑዕ መናድቕ እምኒን ኣብ ላዕሊ ዘሎ ውግእን ምልክት ተስፋን ሓይልን እዩ ኣብ ከባቢኡ ዘሎ ሓምላይ መሬትን ኣኽራንን ንጽባቐ ታሪኽ ይውስኸሉ። እዚ ቦታ ቅርሲ ንግስነት ጎንደር እዩ።

ዝተፈላለዩ ኣልኮላዊ መስተታትን ብዙሓት ጥርሙዝ ኣረቂ ፣ናይ ሚሪንዳ ጎማን እተን ጥርሙዝ ኣብ መደርደሪ ኮፍ ኢለን ይረኣያ። እቲ ቦታ ንመሸጣ ዝተፈላለዩ መስተታት ዘለዎ እንዳ መስተ ይመስል።

እዚ ጨና ቡን ኣብ ኣየር ይነፍስ ኣሎ፤ ትኪ ኣብ ልዕሊ ሓደ ጥንታዊ መትሓዚ ብሚስጢር ይለዓል ኣሎ። ቡን ኣብ ጣውላ ብጸሊም ይረአ፣ ኣብ ጎድኑ ማይ ብቀጠልያ ቆጽሊ ይርአ። ድሒሩ ድማ እቲ ባህላዊ ሕብርታትን ቅርስታትን ንሃዋህው ናይቲ ገዛ የንፀባርቆ።

ዘመናውን ቅዲ ዘለዎን ቤት ጽሕፈት፣ ኣብ ማእከሉ ዓቢይ ጠረጴዛ ኣሎ፡ ኣብ ልዕሊኡ ድማ ኮምፒተርን ናውቲ ቤት ጽሕፈትን ተሰሪዑ ኣሎ። ኣብ ድሕሪት መደርደሪ መጻሕፍትን መቐመጢ ምርኢትን ፣ እዚ ቅዲን ትኹረትን ዝገልፅ ዘመናዊ ቦታ እዩ።

እቲ ሰብ ኣብ ገጹ ሰላማውን ህዱእን መግለጺ ኣለዎ። ኣከዳድናኡ እውን ሞያውን ክቡርን ይመስል፣ እዚ ድማ ዓሚቕ ፍልጠትን ተመኩሮን ዘለዎ ሰብ ምዃኑ ዘመልክት እዩ። ከም ኣረጊትን ክቡርን ሰብ ብህድኣትን ሓሳባውን ኣጠማምታኡ ይኽበር።

ሓንቲ ሰበይቲ ኣብ ልዕሊ መሶብ እኽሊ ክተዝሩ/ ከተፍስስ ትርአ። ኢዳ ኣልዒላ ነቲ እኽሊ ኣብ ንፋስ ክሕንበብ ትገድፎ። ብድሕሪት ገዛን ገረብን ይርአ። ሰበይቲ እኽሊ ተፍስስ፤ ኣብ ድሙቕ ብርሃን ጸሓይ ዝተቐርጸ ናይ ሓረስቶት መዓልቲ ንጥፈት ይገልፅ።

ኣብዚ ዝርአ ዘሎ ስልማት ባህላዊ ስልማት ብሩር ኢትዮጵያ ትግራይ እዩ። እዞም ቁራጽ መብዛሕትኦም ንመርዓውቲ ዝተሰርሑ ኮይኖም፡ብመልክዕ ዓንኬልን ጸሓይ ወይ ኮኾብን ዝተሓላለኸ ዲዛይን ኣለዎም። እዚ ዓይነት ስልማት ኣብ ባህሊ ትግረ ኢትዮጵያን ኤርትራን ልዑል ቦታ ዘለዎ ኮይኑ፡ምልክት ቅርሲ፡መንነት፡ጽባቐ እዩ።

ቀይሕን ብጫን ዝተቐብአት ዓባይ ኣውቶቡስ ኣብ ወሰን ጽርግያ ደው ኢላ ትረአ፤ ኣብ ቅድሚኣ ብዙሓት ሰባት ብተኸታታሊ ይንቀሳቐሱ ኣለዉ፡ ስርዓት መገሻ ተኸቲሎም። መዓልታዊ ንጥፈታት ከተማ ብግብራዊ መንገዲ ዝገልጽ እዩ።

መጋየፅን መመላኽዕን፡- ደቂ ኣንስትዮ ኮነ ደቂ ተባትዮ ካብቲ ዘለዎም መልክዕ ንላዕሊ መልኪዖምን ወቂቦምን ንኽራኣዩ ተወሰኽቲ መጋየፂታት ይውስኹ፡፡ እዚ ወዲ ባህላዊ ሚዶ ኣብ ፀጉሩ ጌሩ እዚ ብዝባሃል መልኪዑ ይረአ ኣሎ፡፡

እዚ ቕርፃ ቕርፂ ብእምኒ ተፋሕፊሑ ዝተሰርሓ እዩ ኣብዚ ዘሎ ቕርፅታት ድማ መስቐልን ዝተፈላለዩ ናይ መልኣኻትን እዩ ዝመስል ዘሎ ፡ ኣብቲ ጥቕኡ ቐይሕ ጨርቒ እንሄ ።

እዚ ኣብ ኣኽሱም ከተማ እንዳ ወዲ ወላይ ዝበሃል ናይ ብሽክሌታ መፀገንን መሓደስን እዩ፡፡ እዚ እንዳ ሳይክል ኣብ ኣኽሱም ካብ ዝርከቡ እቲ ውሩይ እንዳ ፅገና እዩ፡፡

እዚ ንሪኦ ዘለና ተኽሊ ቅንጭብ ይበሃል፡፡ ሰባት እዚ ተኽሊ ረብሓ ዘለዎ ኣይመስሎምን፡፡ ቅንጭብ ፃ ንኣጣል ምግቢ፣ ንሓፁር መሕፀሪ፣ ከምኡውን ንዕንጨይቲ ይጠቅም እዩ፡፡

ኣብ ሓደ ድኳን ኣብ መደርደሪታት ዝተፈላለዩ ፍርያት ምግቢ ኣለዉ። መብዛሕትኡ መዐሸጊ "LATO MILK"ን "HILWA"ን ዝበሃሉ ምልክታት እዩ። ኣብ ታሕቲ ናይ ፍረታት ጽማቝ ካርቶን እውን ይርአ። እዚ ቦታ ዝተፈላለዩ ፍርያት መግቢ ዘቕርብ ይመስል።

ሓደ ኣብ ጐኑ ክራንች ዘቐመጠ ሰብ ኣብ ወንበር ኮፍ ኢሉ ኣሎ፡፡ ጠረጴዝኡ ናይ ስሑል ሽረ መፋለጢ ዘለዎ ጨርቂ ለቢሱ እኒሀ፡፡ ኣብ ልዕሊዑ ናይ ስሑል ሽረ ባንዴራ ኣሎ፡፡ ኣቤት ደስ እንትብል፡፡

መጋየፂታት ኣብ ክሳድ ፣ርእሲ፣ ኢድ ፣እዝኒ ካብ ዝተፈላለዩ ማለት ካብ ወርቂ ፣ብሩር፣ ነሓስን ዕንቁን መብዛሕቲኡ ግዜ ደቂ ኣንስትዮ ይጥቀማሉ። ሓሊፊ ሓሊፉ እውንኣብ ኣወዳት ይጥቀሙሉ።

እቲ መደብ ኣኼባ ሓባራዊ ቤት ምኽሪ ፖለቲካዊ ውድባት ኢትዮጵያ፣ ከምኡ’ውን ኣብታ ሃገር ሰላምን ዲሞክራስያዊ ስርዓትን ንምትካል ዘሎ ተወፋይነትን ምትሕብባርን ዘንጸባርቕ እዩ። ኣብ ፖለቲካዊ ሃዋህው ለውጢ ንምምጻእ ዘሎ ድሙቕ መንፈስን ዝሓሸ መጻኢ ተስፋን ዘንጸባርቕ እዩ።

ህንዲ ናይ መጀመርያ ናይ ጠፈር መንኮራኹራ ኣብ ህዋ ከምዘዕረፈት ዝነግር ፅሑፍ እኒሀ፡፡ እዚ ናይ ጠፈር ቴክኖሎጂ መበገሲኡ እቲ ሓደ ኣብ ላዕሊ ኮይኑ ነቲ ታሕተዋይ ንምጥፋእ እዩ፡፡ ዘግርም እዩ፡፡

እዚ ናይ ኣፍሪ ሄርባል ናይ መፋለጢ ፖስተር ዘርኢ እዩ። ምርጫ ተፈጥሮኣውን ሓቀኛን ፍርያት ክንክን ህጻናት ምስ ኣፍሪ ሄርባል። ፍርያት ጥዕናን ጽባቐን፡ ብሕርሻን ተፈጥሮን ኣፍሪካ ዝተሰርሐ እዩ።

ኣብዚ ፍረታት ተምሪ ኣብ ጨናፍር ተክሊ ተሰቒሎም ይረኣዩ። ፍረታት ቡናዊን ነዊሕን ኮይኑ፡ ብለምለም ቀጠልያ ቆጽሊ ዝተኸበበ እዩ። እዚ ትርኢት ጽባቐን ፍርያምን ተፈጥሮ ዘርኢ እዩ። እዚ ድማ ባህርያዊን ደስ ዘብልን እዩ።

ናይ ጓል ኣንስተይቲ ሳንዱቕ ኮይኑ ሰንሰለት ዘለዎ መትሓዚን ረጒድ ሸኾና ዘለዎን እዩ። እቲ ጫማ ፍኹስ ዝበለ ቢጅ ሕብሪ ዘለዎ ኮይኑ፡ ኣብ ድሕሪት ድማ ንእሽቶ ኣብ ጎማ ዝተሰርሐ ናይ ገዛ ተኽሊ ይርአ። ናይ ፋሽንን ጽባቐን ስምዒት ኣለዎ።

እዚ ንሙቐት ኣደን ውላድን ከምኡ’ውን ባህሊ ኢትዮጵያ ዝገልጽ እዩ። እታ መንእሰይ ኣደ ውላዳ ኣብ ሕቖኣ ሒዛ ደው ትብል። እቲ ምስሊ ኣፍሪቃዊ ኣደነት ባህላዊ ቅዲ ጸጉሪ ከምኡ’ውን ንህጻናት ብፍቕርን ምልውዋጥን ምሽፋን ዝብል ባህሊ ዘንጸባርቕ እዩ።

እዚ ኣብ ቀይሕ ምንጻፍ ምርኢት ፋሽን ዘርኢ እዩ። ብልቢ ዝተዳለወ ናይ ክዳውንቲ መፋለጢ ጽባቐን ስነጥበብን። ብዝተመርጸን ብጽቡቕ ዝተዳለወን መንደቕ ዝረአ ህይወት ፋሽን እዩ።

እዚ ምግቢ እዚ ኣገልግል እንዳተባሃለይ ዝፀዋዕ ኮይኑ ኣገልግል ምግቢ ኣብ ዕብይ ዝበለ ወይ ክብር ዝበለ ጋሻ ትጋብዘሉ ዓይነት ምግቢ እዩ።

እቶም ክልተ ሪሞት ኣብ ነንሕድሕዶም ዘለዎም ጥቡቕ ርክብን ስምዒት ለውጢ ቴክኖሎጂን ዘንጸባርቑ እዮም። እዚ ውህደት ሪሞትስ ዓለም ቴክኖሎጂ ብቐጻሊ ከመይ ከም ዝቕየርን ህይወት ቀሊልን ምቹውን ይገብሮ ከምዘሎ ዘርኢ እዩ።

በናይ ፅርጊያ መንገዲ የማነ ፀጋም ዘሎ ቦታ ብልሙዕ ደን ዝተሸፈነ እዩ ዝኒሀ፡፡ እዚ ቦታ ናይ ጉዕዞ ድኻም ዘርስዕ ፍሉይ ፅባቐ ዝወነነ እዩ፡፡

እዚ ምሉእ ምግቢ ዘርኢ እዩ:ሳንድዊች ወይ በርገር ዝመስል ምግቢ:ምስ ጎኒ ፍሬንች ፍራይን ንእሽቶ ጻዕዳ ሻሐነ ቀይሕ ሶስን እዩ። እቲ መግቢ ኣብ ርብዒ-መኣዝን ዝመስል ብቅዲ እምኒ-ሓጺን ዝተሰርሐ ሸሓነ እዩ ዝቐርብ። ኣቀራርባ ናይቲ ምግቢ ዕድመን ጥዑምን ደስ ዝበልን እዩ።

እዚ ባህሊ ኢትዮጵያን ምስራሕ ፊልምን ብሓባር ዘርኢ እዩ። ኣብ ጥቓ ብሓሰር ዝተሰርሐ ገዛ፣ ከምኡ’ውን ኣብ ጎቦታት ዝበዝሖ ከባቢ፡ባህላዊ ክዳንዝለበሱ መንእሰያት ብፊልም ካሜራ ይቅረፁ ኣለዉ። እታ ፊልም ባህላዊ ጽባቐ ምስ ዘመናዊ ቴክኖሎጂ ፊልምብምውህሃድ ስነ-ጥበብ ኢትዮጵያን ህይወት ገጠርን ዘርኢ እዩ።

እዚ ኣብ ብርጭቆ ዝተመልአ ወርቃዊ ቢራ ኣብቲ ድሙቕ ብርሃን ይረአ ኣሎ። ኣብ ጎድኑ ዘሎ ጥርሙዝ ብቐይሕ ምልክትን ንጹር ፊደላትን ሜታ ብራ ተሸፊኑ ኣሎ። እዚ ምስሊ እዚ ንጊዜ ዕረፍትን ምዝንጋዕን ዝውክል እዩ።

እዚ ሰባት ኣብ ጽርግያ ተኣኪቦም ሃይማኖታዊ መልእኽቲ ሰላም ዝሓዘ ባነራት ሒዞም። ጽባቅ ባህላዊ ክዳውንቲ ተከዲኖም ኣብ ጸሓያዊ መዓልቲ ይርአ። ብሓደ ወገን ዝተፈላለየ ሕብሪ ዘለዎም ህንጻታት ኣብ ጎኒ ጽርግያ ይረኣዩ ኣለው።

ክልተ ሰባት ፊት ንፊት ደው ኢሎም ኣለዉ። እታ ብጸጋም ዘላ ሰበይቲ፡ጸሊም ክዳንን ወርቃዊ መንጠልጠልን ተኸዲና። እቲ ብየማን ዘሎ ሰብኣይ ጸሊም ካምቻን ቀይሕ ክራቫታን ተኸዲኑ ኣሎ። ናብ ካሜራ ገጹ ገ ኣቢሉ ኣእዳዉ ኣልዒሉ ኣሎ። እዚ ናይ ሓድነትን ተስፋን ስምዒት ይህብ።

ኣብዚ ዝርአ መልክዓ ምድሪ ዳርጋ ምሉእ ብምሉእ ብጽዑቕ ቀጠልያ ጫካ ዝተሸፈነ እዩ። እቲ መሬት ኣዝዩ ጽንኩር ኮይኑ፡ ኣሽሓት ክቡባት ወይ ኮኒካዊ ጎቦታት ንኮኖ ዝመስሉ ኣለዉ። እዚ እቲ ዝዓበየ ቀጻሊ ጫካታት ኮይኑ፡ብዙሓት ብርቂ ዓይነታት ኣትክልትን እንስሳታትን ዝነብሩሉ እዩ።

ሂጃብን ካቦትን ዝለበሰት ጓል ኣንስተይቲ ኤሌክትሮኒካዊ መኽፈሊ ማሽን ትጥቀም ኣላ። እታ ሰበይቲ ብሓንቲ ኢዳ ብተሌፎና ትዛረብ ብኻልእ ኢዳ ድማ ስክሪን ናይታ ማሽን ትትንክፍ ኣላ። ጽዑቕን ዘመናውን ንጥፈት የርኢ፡፡

እዚ ብመልክዕ መጽሓፍ እዩ። ብጸሊም ቀለም ዝተመልአ ኮይኑ ብቀይሕን ጻዕዳን ጽሑፍ ዝተዘርዘረ እዩ። ኣብ ማእከል ስእሊ ኣሎ፡እዛ መጽሓፍ እዚኣ ተዘካሪትን መሃሪትን እያ። እዚ ንዝበለጸ ርእይቶን ዝበለጸ ትሕዝቶን ዝውክል እዩ። ብዝተፈላለየ ሕብሪ ዝተመልአ ኮይኑ ንዝተፈላለዩ ኣረኣእያታት ዝውክል ኮይኑ ይረአ።

ናይ ራያ ሰባት ኣብ ሓደ እግሪ ኦም ክቢ መሳሊ ቅርፂ ሰሪሖም ይርአዩ ኣለዉ፡፡ እቶም ብዕድመ ዕብይ ዝበሉ ኣብ ማእኸል ተቐሚጦም ኣለዉ፡፡ እዚ ባህሊ ኣዝዩ ደስ በሃሊ እዩ፡፡

ኣብ ሓደ ኣዳራሽ ተኣኪቦም ናይ ግብርና ሰበስልጣናትን ዝምክለቶም ኣካላትን ብዛዕባ ናይ ልምዓት ግብርና ህገ ደንንቢ ምኽረ ዘተ ወይ ድማ ስልጠና የካይዱ እዮም ዘለዉ ዝመስለኒ ።

አሰይ ደስ በሃሊት! ናይ ቤተ ክርስትያን ገዳም ታሕቱ ብፃዕዳን ደም በጊዕ ሕብሪን ዝተለመፀ ኮይኑ፣ ላዕሉ ከዓ ብጫ፣ ቀይሕን ቆፃልን ሕብሪ ዝተለመፀት እዩ፡፡ አብ እግሪ ዓብይ ከውሒ ድማ ትርከብ፡፡

ፀሊም ሕብሪ ዘለዋ ሰገን ጓል ኣነስተይቲ ኣብ ከባቢ ናይ እንስሳ ምግቢ ማለት ብየማን ብፀጋምን ሓሰር ዘለው ጠጠው እላ ደስ ብዝብል ፍሽክታ ትረኣ ኣላ።

እዚ ዝተፈላለዩ መመላኽዒታት ኣብ ጻዕዳ ጠረጴዛ ተዘርጊሖም የርኢ። እቲ ቀንዲ ትኹረት ኣብ ፕላስቲክ መጠቕለሊ ዝተሰርዐ እርሳስ ከንፈር ወይ ዓይኒ ላየር እዩ። ንግዳዊ ወይ ድኳን ሃዋህው ስምዒት ኣለዎ።

ሓደ ወላዲ ናይ ሃርበኛታት ክዳን ተኸዲኖም፣ ኲናትን ዋልታን ሒዞም፣ ኣብ ርእሶም ጎፈር ገይሮም ይርኣዩ ኣለዉ፡፡ ጀግና ሰብ ምንባሮም ቁመንኦም ይምስክር እዩ፡፡ ብሓቂ ደስ ዝብል ግርማ ዘለዎም፡፡

ዝተፈላለዩ ህብሪ ዘለዎም ናይ ደቂ ኣንስዮ መጋየፂ ሃርታት ይርአዩ ኣለዉ፡፡ እዞም ሃርታት መብዛሕትኡ ግዜ ኣብ እዋን ኣሸንዳ እዮም ኣብ ዕዳጋ ብብዝሒ ዝርከቡ፡፡